መስቀል ይበሃል ። ዝበዝሕ ግዜ ኣብ ኸባቢ ቤተኽርስትያናት ዝርከብ እንትኸውን ኣሰራርሑኡ ድማ ካብ ብሩር ወይ ከዓ ካብ ወርቂ ዝስራሕ ይከውን ። ሃይማኖት ኣቦታት ኣብ ቤተክርስትያን ዝሕዝዎ እዩ።

እዚ ካብ ዕፅዋት ሓደ እንትከውን ሽሙ ድማ ጫማ በለስ እናተበሃለ ይፍለጥ። ከም ባህላዊ ንመድሓኒት ከገልግል ይክእል እንደገና ድማ ኣብ ጥቃ ሓፁር ወይከዓ ኣብ በረካ ዝቦቅል ዓይነት ተኽሊ እዩ።

ኣብ ከተማታት ትግራይ ማሕበረሰብ ተጋሩ ንመንበሪ ገዛ ዝሰርሕዎ ዝተፈላለየ ዓይነት ገዛውቲ ምህላዉ የርኢ ብፍላይ ድማ ን ሃይማኖቶም ወይ ከዓ ሃይማኖት ዝኽተልሉ ምእመናን ጸሎቶም ዘብጽሕሉ ዝሰርሑሉ ዓይነት ገዛ የርእየና።

አብዚ ሐጂ ሰዓት ኣብ ዝተፈላለዩ ኸባብታት ትግራይ ዝተፈላለዩ ትምህርትቤታት ካብ ቀዳማይ ክፍሊ ክሳብ ዓሰርተ ኽልተ ኽፍሊ ዘለው ትምህርትቤታት ብተፈናቀል ተመሊኦም ኸሞ ዘለው ዘርኢ ምስሊ እንትከውን እዚ ድማ ተምሃሮ ኣብ ሓደ ተፈናቀልቲ ድማ ብካሊእ ወገን ዘርኢ ምስሊ እዩ።

ናይ ሱፐር ማርኬት ውፅኢት ወይ ከዓ ኣብ ሱፐር ማርኬት ካብ እንሮክቦም ኣቁሑ ሓደ እንትከውን እዚ ድማ መስተታት ዘሪአና ናይ ሱፐር ማርኬት ኣቁሑት እዩ። ካብኦም ድማ ደስታ ኣረቂ፣ ደስታ ጅን፣ እንደገና ድማ ጉደር ከምዘለዉ የሪአና።

እዚ ምስሊ ዘርእየና ኣብ ከባቢ ቤተክርስቲያናት ብፍላይ ድማ በዓል ኣከባቢ ኣብ ከባቢ ቤተክርስቲያን ወይከዓ ቀጥረ ግቢ ናይቲ ቤተክርስቲያን ዝሽየጡ ከም መስቀል ፣መፅሓፍ ቅዱስ፣ መፅሓፍ ሃይማኖት ወይከዓ ሃይማኖት ዝሰብኹ መፅሓፍቲ ምስ ናይ ሃይማኖት ተኸተልቲ ምትዕድዳግ የርእየና።

ኣብ ዝበዝሑ ከባቢታት ትግራይ ናይ ሃይማኖት ናይ ተዋህዶ ሃይማኖት ተኸተልቲ እምነት ኣብ ዝተፈላለዩ ቦታታት ገዳም ኢሎም ዝፅውዕዎ ሃይማኖቶም ዘኽብርሉ ቦታ ኣሎ፡፡ እዚ ዘርኤና ድማ ኣብ ከባቢ ውቕሮ ወይ ከዓ ፍሉይ ሽሙ እንዳ ነጋሽ ተባሂሉ ዝፍለጥ ዝርከብ ቤተ ክርስቲያን እዩ፡፡

ደቄሰንትዩ ተጋሩ ንመመላኽዒ ዝጥቀምዎም ዝተፈላለዩ ዓይነታት መጋየፅታት ዘለውዎሞ እንትኾኑ እታ ሓደ ድማ ኣብነት ናይ ብሩር ወይ ድማ ካብ ወርቂ ዝተስርሐ መጋየፂ እዪ። እዚ እንሪኦ ዘለና ድማ ካብ ብሩር ዝተሰርሐ እዪ።

እዚ ንዝተፈላለዩ ቦታታት ማለት ንገዛ፣ ንመኪና ፣ንሳይክል ወይከዓ ንብሽክሌታ ፣ንሞተር መዕፀዊ ወይ ከዓ ካብ ሌባ መድሓኒ እንጥቀመሉ ሓደ ኣቕሓ ወይ ከዓ መሳርሒ እዩ፡፡

ኣብ ጥበባት ትግርኛ ወይ ካዓ ሙዚቃ ትግርኛ ዓብይ ተቀባልነት ዝረኸበት ማዓዛ ዮውሃንስ ዝደረፈቶ ቀልበይ ዝብል ናይ ፍቅሪ ደርፊ የርኢ።

ሕርሻ ካብቶም ንወዲ ሰባት አድለይትን አገደስትን ዝበሃሉ ሓደ እንትኸውን፤ ብዝተፈላለየ መልክዕ ንምግቢነት፣ ንመፅለሊ ወይ ከአ ንዝተፈላለዩ ነገራት ዝውዕል ምህርቲ ይህብ፡፡ እዚ ንሪኦ ዘለና ድማ ናይ ጉዕ ምህርቲ እዩ፡፡

ኣብ ትግራይ ወይከዓ ኣብ ከባቢታት ትግራይ ወለድኻ ምኽባር ሓደ ናይቲ ሕብረተሰብ መግለፂ እንትኸውን ብፍላይ ድማ ኣብ ከባቢታት ራያ ንወለዶም ወይከዓ ዓበይቲ ኣሕዋቶም ዘክብርሉ መንገዲ የርእየና። እዚ ድማ ጓል ኣንስተይቲ ድንን ኢላ ንዓቢይ ሰብኣይ ኢድ እንተሕፀብ የርእይ።

ኣብ ትግራይ ደቂ ኣነስትዮ ክልልና ወይ ከኣ ደቂ ኣነስትዮ ተጋሩ ዝተፈላለዩ ዓይነት መጋየፅታት ክጥቀማ ከም ዝክእላ ባዕለን ድማ ዝተፈላለዩ መጋየፅታት ተጠቂመን ቆናጁ ክኮና ከም ዝክእላ ዘርእየና እንትከውን ኣብ ግዜ ኣሸንዳ ዝገብረኦ መጋየፂ እዩ፡፡

እዚ ስእሊ ኣብ ከባቢታት ራያ ብፍላይ ድማ ኣብ ከባቢታት ማይጨው ዝዝውተር ባህላዊ ትሕዝቶ ዘለዎ መናእሰይ ሒዞም ሒዞም፣ እንደገና ድማ ደቂ ኣንስትዮ ዝተፈላለዩ መጋየፂታት ተከዲነን ኣብ ጥምቀት በዓል ዝክበር ዓይነት ሃይማኖት እዩ፡፡

ሓደ ማሕበረ ሰብ ክረክቦም ካብ ዝግባእ መሰረታዊ አገልግሎት እቲ ሓደ ናይ ዒዳጋ ማእኸል ንክህልዎ እቲ ካልኣይ ድማ ናይ ሕክምና ኣገልግሎት ብቀረብኡ ንክረክብ ዘርኢ ምስሊ እዩ፡፡

ሰብ ኣብ ዝተሓዓዳደገሎም ውይ ከዓ ኣቑሑት ዝሸጠሎም ፣ ኣቑሑት ዝዕድገሎም ፣ ኣቑሑት ዝቃያያረሎም ፣ ቦታታት ሓደ ሓፍሻዊ ሸቀጣ ሸቀጥ እንትኸውን እዚ ድማ ናይቲ ሓፍሻዊ ሸቀጣ ሸቀጥ ሓደ ኣቕሓ እዩ።

ኣብ ኢትዮጵያ ወይ ከዓ ኣብ ትግራይ ወይ ከዓ ኣብ ኣፍሪካ ኣለዉ ካብ ዝባሃሉ መስሕብ ቦታታት እንደገና ድማ ኣብ ትሕቲ መሬት ኣሎ ዝባሃል መንደር ከም ዘሎ ዝፍለጥ ብዩኒስኮ ተከቢቡ ዘሎ ናይ መስሕብ ቦታ እንትከውን ኣብ ከባቢታት ኣክሱም ድማ ይርከብ፡፡

እዚ እንሪኦ ዘለና ምስሊ ኣብ ከባቢ ኢሮፕ ዝዝውተር ባህላዊ ሳዕሲዒት እንትከውን ሓደ ናይ ሙዚቃ ኣካል እዩ፡፡ ማለት ኣብ ከባቢ ኢሮፕ ከመይ ዓይነት ናይ ሳዕሲዒት ወይ ከዓ እንታይ ዓይነት ክዳን ከምዝክደኑ እውን የመላክት፡፡

ኣብ ከባቢታት ዓብይ ዓዲ ዝተፈላለዩ ቤተ ክርስትያናት ወይ ከዓ ናይ ተዋህዶ ሃይማኖት ካብ እምኒ ተፈልፊሎም ወይ ከዓ ዝተሰርሑ ከም ዘለዉ ዝእመን እንትከውን ሓደ ካብቶም ካብ እምኒ ተፈልፊሎም ዝተሰርሑ ቤተክርስትያናት ድማ የርእየና፡፡

ኣብ ቡዛሓት ከባቢታት ትግራይ ኣናባቢርካ ገዛ ናይ ምስራሓ ልምዲ እካ እኒተሃለዎ ቀደም ኣያታትና ዝጥቀሙሎሞ ዝነበሩ ወይካዓ ጥኒታዉያና ተጋሩ ዝጥቀሙሎሞ ዝነበሩ ናይ ገዛ ዓይነት ሓደ እዩ ፡፡ እዝ ድማ ዝተናባበር ገዛ እንትኸዉን ኣብ ሊዑሉዑ ሳዕር ዘለዎ ገዛ እዩ፡፡

አብ ትግራይ አብ ዝርከቡ ገዳማት ወይ ከዓ ናይ ሃይማኖት ተዋህዶ ክርስትና ተኸተልቲ ሃይማኖቶም ዘኽብሩሉ ቤተክርስትያን ተባሂሉ ዝፍለጥ እንትኸውን እዞም ቤተክርስትያናት ብፍላይ ድማ ናይ ቀደም እንተኾይኖም ካብ ዕንጨይቲ ተፀሪቡ ዝስራሕ መስኮት ዘለዎ ምኻኑ የሪኢና።

ደቂ አነስትዮ ክልልና ዝተፈላለየ ዓይነት ናይ ፀጉሪ ምስራሕ ዝክተላ ምኳነን ፤ግዜ ዝጠልቦ ዝተፈላለዩ ናይ ፀጉሪ ቅድታት ዘውፃአ ምኳነን፤ ካብ ሸውዓተ ኣልባሶ ናብ ሰለስተ ኣልባሶ ዝቁነና ምኳነን ፀሓይ ዝመስል ዘርኢ ቆናኖ የርእየና፡፡

እዚ እንሪኦ ዘለና ክብረ በዓል ወይ ከዓ ኣብ ሃይማኖት ተዋህዶ ክብረ በዓል ክበዓል ከሎ ኣቦታት ካብ ቤተክርስትያን ታወት ሒዞም እንትወፁ መእመን ኣብ ደገ ጠጠው ኢሎም ተወት እንትቅበሉ ፀሎት እንተብፅሑ ዘርኢ እዩ፡፡

እዛ ንሪአ ዘለና ባጃጅ ተባሂላ ትፍለጥ እንትትከውን ናይ ደቂ ሰባት መጋዓዓዚ ኮይና ተገልግል ከምኡ ድማ ንናይ ደቂ ሰባት ንብረት መጎዓዓዚ ትከውን፡፡

መብዛሕትኡ ግዜ ደቅ ኣንስትዮ ተጋሩ ዝጥቀማሉ መጋየፂ እዩ። ናይ ብሩር ወይ ድማ ወርቂ ኣብ ፣ክሳድ፣ ፀጉሪ ኣብ ኢድ ይግበር እዩ።

ኣብ ትግራይ ተፈጥሩ ዝነበረ ፖለቲካዊ ቁልውላው ወይ ካዓ ውግእ ወይ ከዓ ጦርነትት ዘስዕቦ ዝተፈላለዩ መሕበራዊ፣ ኢኮነሚያዊ ወይ ከዓ ፖለትካዊ ቀውስታት ዘስዓበ እንትኸውን እዚ ዘርእየና ድማኒ ሓደ ቤት ትምህርት በቲ ዝነበረ ቁልውላዊ ፈሪሱ የርኢ።

ኣብ ትግራይ ኣብ ዚ ሕጂ ዘለናሉ ደረጃ ዝተፈላለዩ ድርጅታት ከም ህወሓት፣ ባይቶና፣ ሳልሳይ ወያነ ፣ዉናት ዝኣመሰሉ ድርጅታት እንትህልዉ እዚኦም ተቐናቐንቲ ወይካዓ ተናሕናሕቲ ድርጅታት ይበሃሉ ።

ኣብ ከባብታት ገጠር ብበዝሒ ዝተለመዱ መካበብያ ወይ ከዓ ናይ ገዛ ሓፁራት እንትኮኑ ኣብቲ ሓፁራት ድማ ናይ ከፍቲ ዒባ ብምልጣፍ ንሓዊ መንደዲ ዝጥቀማሉ እዩ እዚ ድማ ዝተዘውተረ ናይ ገዛ ኣሰራርሓ ይከዉን ።

ናይ ማሽን ውድድር እንትከውን ኣብ ኣክሱም ዩኒቨርስቲ ዝተካየዱ ፋሽን ውድድር ጠለብ እዩ፡፡ እዚ ማለት ደቂ ኣነስትዮ ስረ ምስ ናይ ላዕልን ክዳን እንደገና ድማ ምስ ጫማ መላበሲ ተከዲነን እንትውዳደራ እንተለዋ የርእየና፡፡

ጉሬላ ተባሂሉ ዝፍለጥ እንስሳ እንትከውን ልክዕ ከም ሰብ ክሓስብ ልክዕ ከም ሰብ መጥበውቲ ተባሂሉ ዝምደብ ናይ በረካ እንስሳ እዩ። ብፍላይ ድማ ናብ ከተማታት ኣብ ግዜ ንግሆ ወይካኣ ፋዱስ ወይካኣ ምሸት ዝረኣይ ዓይነት እንስሳ እዩ።

ኣብ ዝተፈላለዩ ቦታት ትግራይ ዝተፈላለዩ ናይ ንግድን ምትዕድዳግን መሰርት ዝገበረ ቦታት ምርኣይ ልሙድ እካ እንተኾነ እዚ ድማ ክዳውንቲ ወይ ካዓ ሽርጥ ተበሂሎም ዝፍለጡ ናይ ዕዳጋ ቦታ ወይ ከዓ ናይ ምዕዳግን ምትዕድዳግን ቦታ ዘርኢ እዩ።

ኣብ ከባቢታት ትግራይ ብፍላይ ድማ ምልክዐ መሬት ትግራይ ጎቦታት ዝበዝሖም እንትከውን ብፍላይ ድማ ሃይማኖት ተከተልቲ ናይ ተዋህዶ ሃይማኖት ተከተልቲ ዝክተልዎ ቤተ ክርስትያን ዝሰርሕሉ ኣብ ዝተፈላለዩ ጎቦታት ደይቦም ቤተ ክርስትያን ዝሰርሑ ከም ምኳኖም ድማ የርእየና፡፡

ካብቶም ኣብ ኣክሱም ወይ ከዓ ጥንታዊ ኣክሱም ዝርከቡ ካብ እምኒ ዝተሰርሑ ወይ ከዓ ተፀሪቦም ዝተሰርሑ ዓይነታት መስሕብ እንትከውን ብፍላይ ድማ ሕጂ ምንክብካብ ተሳኢንዎ ተሰይሩ ኣብ ክልተ ተመቂሉ ዘሎ ናይ መስሕብ ቦታ እዩ፡፡

ኣብ ከባቢታት ትግራይ ሕረሻ ብባህላዊ መንገዲ ዝተለመደ እንትከውን ብባህላዊ መንገዲ ድማ ሕርሸኦም ዘሳልጡ ሓረስቶት ዝበዝሑ እዮም። እዚ እንሪኦ ዘለና ድማ ፉል ብባህላዊ መንገዲ እንትዝራእ የሪኤና።

ሓደ ሕ/ስብ ቋንቁኡ ኣከዳድንኡ ኣመጋግብኡ ንካልእ ሕ/ስብ ንክፋልጥ ዝተፈላለየ መድረካት ክጥቀም ይክእል እዩ:: እዚ ድማ ኣብ ትግራይ ዘለው ኣከዳድና ውይ ድማ ቅድ ክዳናት ንምፍላጥ ዝጥቀምሉ ናይ ፋሽን ዓይነት እዩ።

ሓደ ኣብ ዝተፈላለዩ ቦታታት ዝተለመደ ናይ ንግድን ምትዕድዳግን ቦታ ናይ ሓፂንን ሓፂን ውፅኢትን ወይከኣ ዝተፈላለዩ ጥብብ ዝዓረፈም ናይ ሓፂን ምህርትታት እንዕገሉን ዝሽየጠሉን ቦታ እዩ፡፡

እዚ ካብቶም ዘመናዊ መመላኽዒ ወይ ድማ ደቂ ኣንስትዮ ተጋሩ ንመመላኽዒ ዝጥቀማሎም ሓደ እንትኸዉን ኣብ ከንፈር ብምቕባእ ከንፈረን ንኸይደርቅ ዝከላኸል ወይ ክዓ ዝሕግዝ መመላኽዒ እዩ።

እዚ እንሪኦ ዘለና ስእሊ ኣብ ከባቢታት ኣክሱም ወይከዓ ካብ ኣክሱም ውፅእ ኢልካ ዝርከብ ናይ ንግስተ ሳባ መንበሪ ወይ ከዓ ናይ ንግስተ ሳባ መቀመጢ ዝነበረ ቦታ የርእየና፡፡

ሓደ ታሪክ ናይ ተጋሩ ገዛ ኣነባብቢርና ማለት ገዛ ኣብ ልዕሊ ገዛ ደራሪብካ ምስራሕ ባህሊ እንትህልዎም እዚ ድማ ዘርእየና ክልተ በዓል ሓደ ደብሪ ገዛ እንትከዉን እቲ ላዕለዋይ ደብሪ ወይከዓ እት ላዕለዋይ ገዛ ብሳዕሪ ዝተሸፈነ ምኻኑ እዩ።

ዓለም መኒኖም ወይ ከዓ ናይ ዓለም ነገራት መኒኖም ወይ ከዓ ንድሕሪት ገዲፎም አብ ገዳማት ትግራይ ዝነብሩ ዝተፈላለዩ መነኮሳት ወይ ከዓ ናይ እግዚአብሔር ተኸተልቲ ዘለዎ ቦታ እንትኸውን እዚ ድማ ካብቶም አብ ትግራይ ዝርከቡ ካብ ከውሒ ተፈልፊሎም ዝተፀረቡ ቤተ ክርስትያናት ሓደ እዩ ።

እዚኦም ኣብ ኤርትራ ፍሉጣት ከየንቲ እንትኾኑ እቲ ሓደ መዘንግዕ፣ ርብቃ፣ ብሃበሎም ተባሂሎም ድማ ይፍለጡ። ድራማታት ዝሰርሑ እንትኮኑ ቡኡ ኮላይ ድማ ሙዚቃ እዉን ይሰርሑ አዮም።

ኣዴታት ተጋሩ ፀጉረን ኽስራሓ እንተለዋ ብበዚሒ ግዜ ፀጉረን ንታሕቲ ቆኒነን ኣብ ማእኸል ድማ ሓደ ዕብይ ዝበለ ንበይኑ ፍልይ ዝበለ ቁናኖ ዝገብራ እንትኾና ዝበዝሕ ስዓት ድማ ንመመላኽዒ ይጥቀማሉ።

እዚ ካብቶም ኣብ ከባቢታት ትግራይ ካብ ዝርከቡ ኣብያተ ቤተክርስትያናት ሓደ ኮይኑ ካብ ከውሒ ተፈልፊሉ ዝተሰርሐ ቤተክርስትያን እንትከውን ኣብ ውሽጡ ድማ አቅሽትን ናይ ሃይማኖትን ኣቦታትን ኮፍ ኢሎም ፀሎት እንትሰምዑ የርኢ፡፡

ኣብ ቢሮን ኣብ ገዛን ዝተፈላለዩ ዓይነታት ንብረታት ክህልው ከም ዝክእሉ ዘርኢ እዩ፣ ማለት ኣብ ገዛና ንመትሓዚ አቁሑት፣ ንመጋየፂ ገዛ እንጥቀመሉ ሓደ ንብረት ምኳኑ እዩ፡፡

ሕጂ ኣብ ዝተፈላለዩ ከባቢታት ትግራይ ካብ ዝተፈላለዩ ቦታታት ተፈናቂሎም ዝመፁ ሕብረተሰብ ናይ ትግራይ ኣብ ቤት ትምህርትታት ተፀሊሎም ከም ዘለዉ ወይ ከዓ ኣብ ቤት ትምህርትታት ትግራይ ኣትዮም ይነብሩ ከምዘለዉ ዘርኢ እንትከውን ብክፋል ድማ ኣብቲ ቤት ትምህርቲ ተማሃሮ ትምህርቶም ዘሳልጡ ምካኖም የርእየና፡፡

እዚ ምስሊ ዘርእየና ኣብ ሓደ ከባቢ ወይ ከዓ ኣብ ሓደ ቀፅሪ ግቢ ብዝተፈላለዩ ኣትክልትታት ተሸፊኑ ዝርከብ እንትከውን እዚ ከዓ ከባቢ ካብ ፍግረመሬት ካብ ንፋስ ካብ ዝተፈላለዩ ነገራት ምድሓን የርኢ፡፡

ኣብ ትግራይ ካብ ዝዝውተሩ ዓይነት ስፖርትታት ሓደ እንትኸውን እዚ ድማ ናይ ብሽክሌታ ተወዳዳራይ ብሉፅ ተወዳዳራይ ፅጋቡ ግርማይ ይበሃል። እዚ ድማ ካብ ከባቢ ዓዲ ግራት ዝተረኸበ ብሉፅ ናይ ብሽክሌታ ተወዳዳሪ እዩ።

ኣብ ከባቢታት ትግራይ ብፍላይ ድማ ኣብ ከባቢታት ዓብይ ዓዲ ካብ ዝተፈላለዩ ኮውሕታት ተፀሪቦም ዝስርሑ ኣብያተ ክርስትያ ሓደ እዩ።

ትግራይ ናይ ዝተፈላለዩ ጅጋኑ መሰረት ስልጣነ ዝኾነት ዓዲ እትትኸውን ብፈላይ ድማ ናይ ደርጊ ስርዓት ብምድምሳስ ወይ ከዓ ስልጣን ንምውራድ ናብ በረኳ ዝወረዱ መስረቲ ናይ ውድብ ሕዋሓት ትግራይ ወይ ከዓ ማለሊት ተበሂሎም ዝፍለጡ ሓደ ኣረጋዊ በርሀ እዩ።

እዚ ስእሊ ዘሪአና ኣብ ከባቢታት ትግራይ ወይ ካኣ ኣብ መብዛሕትኡ ከባቢታት ትግራይ ካብ ጭቃ ተፈልፊሉ ዝስራሕ ናይ ምግቢ መብሰሊ፣ ናይ ቡና መፍልሒ፣ እንደገና ድማ ማይ ካብ ሩባ መቕድሒ ዘርኢ ምሰሊ እዩ።

እዚ ሞኸስተር ይበሃል። ኣብ ከባብታት ትግራይ ባህላዊ ዝኮነ ናይ ጉሓፍ መፅረይ እንትከውን ዝበዝሕ ግዜ ኣብ ገዛዉቲ ንጥቀመሉ እንደገና ድማ ሓረስቶት ኣብ ዓዉዲ ይጥቀምሉ።

ተፈጥሮ ብዝተፈላለየ መልክዕ ዝግለፅ እንትኸውን እዚ ድማ ዘሪኤና ኣብ ከባቢ ጎቦታት ትግራይ ብፍላይ ድማ ፍልይ ዝበለ ሽሙ ኣብ ከባቢ ዓብይ ዓዲ ዝርከብ ጎቦ እንትኸውን፣ ብሓምለዋይ ተሸፊኑ ክራማት ከምዘሎ፣ ኣብ ክራማት ጊዜ ድማ ጎቦታት ትግራይ ብሓምለዋይ ከም ዝሽፈኑ ዘርኢ እዩ፡፡

እዚ ንሪኦ ዘለና በዓል ሽዉዓተ ኾኮብ ተባሂሉ ዝፍለጥ ናይ እፅዋት ሓደ እንትከዉን ብባህላዊ መድሓኒት ዘግልግል እዉን እዩ። ብዝተፈላለየ መንገዲ ድማ እቲ ዝወፅእ ፍረ ንመራሰኒ መጎጎ ወይ ከዓ መጎጎ እንጀራ ንከይሕዝ ተባሂሉ ከምቅባት ንኣዴታትና ይጥቀማሉ።

እዚ ዓይነት ፀጉሪ ኣሰራርሓ መናእሰይ ተጋሩ ንምምልካዕ ተባሂሉ ኣብ ርእሰን ወይክዓ ብፀጉረን ጌረን ዝተፈላለዩ ዓይነት ቅርፅታት ምውፃእ ከም ዝክእላ ዘርኢ ናይ ፀጉሪ ዓይነት ወይ ክዓ ኣሰራርሓ እዩ፡፡

ወንጌል ዮውሃንስ መፅሓፍ ቅዱስ ወይ ከዓ ብትግርኛ ዝተፅሓፈ ናይ መፅሓፍ ቅዱስ ትሕዝቶ ዘለዎ መፅሓፍ ትግርኛ እንትኸውን ብፍላይ ድማ አብ ተዋህዶ ሃይማኖት ብዛዕባ ዮውሃንስ ወንጌል ዝሓትት መፅሓፍ እዩ።

ኣብ ዓበይቲ ከተማታት ትግራይ ከም መሐምበሲ ዝጥቀምሉ እንትከውን እዚ ድማ መናእሰያት ወይ ከዓ ማሕበረሰብ እቲ ከባቢ ንመሐምበሲ ወይ ከዓ ንመዝናነይ ዝጥቀመሉ እዩ፡፡ ሕጂ ግን በቲ ኩናት ተዓፅዮ ከም ዘሎ ዘርእየና ይከውን፡፡

ተማሃሮ ኣብ ቤት ትምህርቲ ማለት እውን ህፃናት ቆልዑት ኣብ ቤት ትምህርቲ እንዳተማሃሩ መምህር ድማ እንዳዘወረት ዝሰርሕዎ ነገራት እና እናረአየት ዘርኢ ምስሊ እዩ፡፡

ተጋሩ ሰብ ብምክባር ደቆም ብምክባር እንደገና ድማ ጎረቤቶም ብምክባር ዓዶም ብምፍታው ዝፍለጡ እንትኮኑ ብፍላይ ድማ ኣብ ከባቢታት ገጠር ቆልዑት ነኒሕድሕዶም ዘለዎም ረከቤታ ዘርኢ ጠንካራ ምኳኑ ዘርኢ ምስሊ እዩ።

እዚ እንሪኦ ዘለና ምስሊ ኣብ ገጠራት ትግራይ ዝርከብ እንትከውን ዝበዝሕ ገጠራት ትግራይ ድማ ብፀሊም ኣእማን ወይ ከኣ ጎበታት ዝተከበበ እንትከውን ማይ ስለዘይዘንቦ ድማ ጫዓን ቆጥቋጥን ዝበቆሎ ምካኑ እዩ።

ዝተፈላለዩ ድርጅታት ናይ ባዕሎም ካብቲ ሓደ ካብ ካልእ ድርጅት ወይ ክዓ ናተይ ክፈልየኒ ይክእል እዩ ዝብልዎ ባንዴራ ምሓዝ ልሙድ እዩ እዚ ድማ ኣብ ከባቢታት ሽረ ናይ ትርከብ ጋንታ ስሑል ሽረ እትፍለጥ ናይ ኩዕሾ ቡድን መፍለይ ባንዴራ እዩ።

ኣብ ትግራይ ብዝተፈጠረ ቅሉውላው ወይካኣ ውግእ መብዛሕቲኦም ትምህርቲ ቤታት ዝዓነው እንትኮኑ ወይካኣ ዝፈረሱ እንትኾኑ ንብረቶምውን ተዘሪፉ እዩ። ብኡ ልክዕ ድማ ተማሃሮ ኣብ ባይታ ኮፍ ኢሎም ወይከኣ ኣብ ሓደ ወንበር ልዕሊ ዓቐን ተማሃሮ ኮፍ ኢሎም ዘርኢ ምስሊ እዩ።

እዚ ምስሊ ዘርእየና ኣብ ትግራይ ዘሎ እዋናዊ ፖለቲካዊ ኩነታት ዘርኢ እንትከውን ኣብ ቅድሚት ሜንጀሪኖ ወይ ከዓ ተጋዳሊት ፈትለወርቅ ከምዘላ የርኢ፡፡ ብድሕርኣ ድማ ኣብ ጀነራል ታደሰ ወረደ ወይ ከዓ ወዲ ወረደ ካሎኦትን ከም ዘሎው የርኢ፡፡

ኣብ ትግራይ ዓይዪ ዓሻራ ካብ ዘለዎም ተጋደልቲ ተጋሩ ወይ ከዓ ደቂ ትግራይ ተባሂሎም ካብ ዝፍለጡ ሓደ ጀነራል ዮሃንስ ወይ ከዓ መዲድ ተባሂሉ ዝፍለጥ ኣካል እዩ፡፡

አብ ዝበዝሕ ከባቢታት ትግራይ ቆልዑት ወይ ከዓ አናእሽቲ ንብዕድመ ዝዓብይዎም አካላት ኢዶም፣ እግሮም፣ ገፆም ዘሕፀቡ እንትኾኑ፤ እዚ ድማ አብ ከባቢታት ራያ ንወለዲ ጓል አነስተይቲ ጓሎም ድንን ኢላ እንትተሐፅብ ዘርኢ ባህሊ እዩ፡፡

ኣዘን ዓብይቲ ከተማታት ወይ ድማ ኣብ ዝተፈላላዩ ክፍልታተ ናይ ሃገርና ዓበይቲ ዩንቨርስቲታት ዘሎዉ እንትኾኑ ቤተ መፃሓፍቲ ወይ ከዓ ቤተ ንበብ ዝተፈላላዩ ብመልክዕን ቅርፂን ዝስረሓሉ ኣገባብ ንዕዘብ እና እዚ ድማ ካፍቶም ሓደ ዓበይቲ ቤተ ንባብ እዩ።

ኣብ ፖለቲካ ክልልና ዓብዪ ተራ ካብ ዘለዎም ኣካላት ሓደ ኣይተ ጌታቸው ረዳ እንትኸዉን ኣይተ ጌታቸው ረዳ ንትግራይ ወኪሎም ኣብ ዉዕሊ ፕሪቶሪያ ክፍርሙ ፖለቲካዊ ፅዕንቶ ከብፅሑ ዘርኢ ምስሊ እዩ።

መሽረፈት ተባሂሉ ይፍለጥ ወይ ከዓ ይፅዋዕ ኣብ ከባቢ ትግራይ ዝበዝሕ ከባቢታት ትግራይ ሓዊ ንመታሓሓዚ ወይ ከዓ ሓዊ ንመጋየፂ እንጥቀመሉ እንትከውን ደቂ ኣነስትዮ ወይ ከዓ ደቂ ተባዕትዮ ብኢዶም ሒዞም ነቲ ሓዊ ንምሽራፍ ይጥቀምሉ፡፡

እዚ እፅዋት ዘቢብ እናተባሃለ ዝፍለጥ እንትከውን ብዙሕ ግዜ ኣብ ገዛ ወይ ከዓ ኣብ ካንሸሎ ናይ ሓደ ገዛ ቀፅሪ ግቢ ንምፅባቅ ካልኣይ ድማ ፅላል ኮይኑ የገልግል. ብሳልሳይ ድማ ፍረታት ብምሃብ ከም ምግብነት ይውዕል፡፡

ኣብ ዝበዝሕ ክፋላት ትግራይ ሕብረተሰብ ናይ ዝተፈላለዩ ከባቢታት መርዓ እንትሳለጥ ብፍላይ ድማ ብባህላዊ መንገዲ መርዓት መርዓዊ ንመርዓት ከመይ ገይሩ ክወስዳ ከም ዘለዎ ስድራ ከመይ ከም ዝስንዩ ዘርእየና ምስሊ እዩ፡፡

ኣብ ኣክሱም ፅዮን ወይ ክዓ ፅዮን ማርያም ኣብ ዝርከብ ቤተ ክርስትያን ዘለው ፅላተ ሙሴ ተባሂሉ ዝፍለጥ ናይ ተዋህዶ ቤተ ክርስትያን ምስሊ እዩ፡፡

እዚ ካብ ዓይነታት እንስሳ ሓደ እንትከውን ኣብ በረካን ኣብ ከተማን ክርከብ ይክእል እዩ፣ ሽሙ ድማ ዋዓግ ይባሃል፣ ኣብ ገረባት ወይ ክዓ ኣብ ኣትክልቲ እናተንጠልጠለ ድማ ይነብር፡፡

ጎራዙ ራያ ራዩማ ኣብ ትግራይ ካብ ዘለው ባህልታት ሓደ እንትከውን እዚ ድማ ደቂ ኣንስትዮ ሃገርና ወይከዓ ኣብ ራያ ከባቢ ዝርከባ ደቂ ኣንስትዮ ኣብ ኢደን ሒና ብምግባር፣ ፀጉረን ቅብኣት ብምቅባእ ፣ክዳውንተን ድማ ብቅብኣት ብምቅባእ ናይ መማላክዒ ዘሪኢ ባህላዊ ኣከዳድና እዩ፡፡

ኣብ መብዛሕትኡ ከባብታት ትግራይ ብናይ ባህላዊ ወይከኣ ብባህሊ ዝተዋቐረ ዝተፈላለዩ ናይ መስተን ምግብታት ንረኽበሎም ወይከኣ ግልጋሎት ዝህቡ ትካላት እንትህልው እዚ ዘሪአና ዘሎ ድማ ብባህላዊ ምርኢት ወይከኣ ናይ ባህላዊ ትሕዝቶ ዘለዎ አንዳምግብን መስተን እዩ፡፡

እዚ ባህላዊ መድሓኒት ጡሽ ይበሃል። አብ ከባቢ ራያ ዝዝውተር እንትኸዉን ሕጂ ድማ ኣብ ዝተፈላለዩ ከባቢታት ሃገርና አብ ዝተፈላለዩ ከባቢታት ክልልና ዝዝውተር ዓይነት መድሓኒት ወይ ከዓ ባህላዊ መድሓኒት እዩ። ጡሽ ይበሃል ። ስለዚ እቲ ጡሽ ካብ ዝተፈላለዩ ትክታት ናብተን ደቂ አንሰትዮ ብምምፃእ ማህፀን መደልደሊ ቆርበት መፅረዪ ተባሂሉ ድማ ይውሰድ።

ትግራይ ቡዙሓት መፅሓፍታት ወይ ከዓ ብትግርኛ ዝተደርሱ ብትግርኛ ዝተፃሓፉ መፅሓፈታት ዘለዎ እንትኮኑ ንጉስ ነብሰይ እየ ዝብል ምፅሓፍ ሓደ ካብቶም ብትግርኛ ዝተደረሱ ዝተፃሓፉ መፅሓፍቲ እዩ፡፡ ድጉዓዊ ግጥምታት እዚ ወለዶ ዝብል ድማ ኣለዎ ብኪሮስ ዮዉሃንስ ድማ ተፃሒፉ ፡፡

ኣብ መብዛሕትኦም ገዳማት ትግራይ ወይ ከዓ ካብ ከውሒ ተፈልፊሎም ካብ ዝተሰርሑ ገዳማት ትግራይ እቲ ሓደ እንትኸውን መቃብር ወይ ከዓ ኣብ ጥንቲ ግዜ ናይ ወድ ሰብ መቃብር የርኢ።

ማሕበረሰብ ተጋሩ ሃይማኖቶም ብዝተፈለየ መልክዑ ብፍላይ ድማ ገዳማት ኣብ ዓመት ሓደ ግዜ ዘይሩ እንትመፅእ ብዝተፈለየ መልክዑ ዘክብርዎ እንትኾኑ ካፍቶም ክረክብዎም ዝግበኦም መሰረታዊ ግልጋሎት ድማ ሃይማኖት ዘክብርሉ ቦታ እዩ። እዚ ድማ እንዳ ኣብነ ኣረጋዊ ሃይማኖት እንተክብሩ የርኢ።

ብብሃላዊ መንገዲ ዝተፈላለየ ሕማማት ምክልካል ከም ዝካኣል ኣብ ከባቢ ከባቢታት ትግራይ ዝርከቡ ማሕበረሰብ ብተለምዶ እንትዛረቡ ብሳይነስ እንተደጉፉ ዝፍለጥ እንትኸውን እዚ ድማ ንሕማም ውፃኣት ይካላኸል ተበሂሉ ካብ ዝፍለጡ እፅዋት ሓደ እዩ።

እዚ እንሪኦ ዘለና ዓይነታት ምግቢ እንትከውን ኣብ ከባቢታት ትግራይ ብጣዕሚ ካብ ዝዝውተሩ ምግብታት ሓደ እዩ፡፡ ብበዝሒ ድማ ኣብ ግዜ ቁርሲ እንጥቀመሉ ዓይነት ምግቢ እንትከውን ፋታ ይባሃል፡፡

እዚ ኣዝማልቶ ተባሂሉ ዝፍለጥ እንትከውን ኣዝማልቶ ድማ ሓደ ሓደ ግዜ ደቂ ኣነስትዮ መመላክዒ ይጥቀማሉ ዝበዝሕ ሰዓት ኣብ መርዓ ኣከባቢ ደቂ ኣነስትዮ ኣሕዋትና ኣብ ፅፍረን ብምልካይ መመላክዒ ዝጥቀማሉ እዩ፡፡

እዚ ምስሊ ዘርእየና ሃይማኖት ተዋህዶ ወይ ከዓ ናይ ተዋህዶ ሃይማኖት ተከተልቲ ኣብ ኣፍ ደገ ቤተክርስትያን ኮይኖም ፀሎት ዘሰልጡ ከለዉ ዘርኢ እዩ፡፡

ኣብ ትግራይ ካብ ዝፍለጡ ባህላዊ ምግብታት ሓደ ጋዓት እዩ ጋዓት ንቁርሲ ተኣኪብካ ወይ ምስ ቤተሰብካ ኮንካ ኣብ ንጉሆ ንጉሆ ንቁርሲንጥቀመሉ ናይቲ ሕብረተሰብ ባህላዊ ምግቢ እዩ።

ኣብ ትግራይ ካብ ዝርከቡ ዜና ማዕከላት ወይ ካዓ ዜና ኣውታር ሓደ ትግራይ ቲቪ ቴለቭዥን እዩ። እዚ ማለት ሕጂ ዘማሓላልፎ ዘሎ ዜና ድማ ስፖርታዊ ዜና እንትኸውን፣ ኣብ ብስክሌት ስፖርት ኣዘውቲሩ ኣድሂቡ ድማ ዜና የቕርብ ምህላው የርእየና።

እዚ ኣብ ከባቢ ኣኽሱም ካብ ዝርከቡ ጥንታዊ መስሕብ ቦታታት ሓደ እንትኸውን እዚ ድማ ናይ ቀደም ሰባት ዝነበሮም ጥበብ ፣ ክእለት ናይ ስነ-ህንፃ ፣ስራሕቲ ህንፃን ዘርኢ ሓደ ባህሊ ናይቲ ኸባቢ እዩ፡፡

እዚ ካብቶም ዓለም ዘደነቁ ጥበባት ትግራይ ዘርኢ እንትከውን ኣብ ከባቢታት ኣክሱም ካብ ዝተፈላለዩ ዓበይቲ ከውሕታት ተፀሪቦም ዝስርሑ ሓወልትታት ሓደ እንትከውን እዚ ድማ ወዲቁ ዝረአ ዘሎ ዓብይ እምኒ መስሓቢ ቦታ እዩ፡፡

ማሚላክ ተባሂሉ ዝፍለጥ ናይ ፃባ ውፂኢት እንትከውን ካብ ሓደ ዓመት ንታሕቲ ዘለው ፀባ ጡብ ኣዶ ዘይፀገቡ ህፃናት ከም ምግብነት ወይከዓ ከም ተወሳኪ ምግብነት ኮይኑ ዘገልግል እዩ። ብተወሳኪ እወን ብሓኪም ትእዛዘ ዝእዘዝ ዓይነት ፀባ እዩ።

መብዛሕትአን ደቂ አንስትዮ ተጋሩ ንመፀባበቒ ወይ ከዓ ጉዳያት ክርከባ ከለዋ ዝተፈላለዩ ዓይነት መጋየፂ ዝገብራ እንትኾና እዚ ድማ ናይ ክሳድ፣ ናይ ኢድ፣ ናይ እዝና ምጋየፂ ዝገበረት የርእየና።

ታይላንዳዊ በናና ወይ ከዓ ብተለምዶ ታይላንዳዊ ኣመርጅን ተባሂሉ ዝፍለጥ ተክሊ እንትከውን ኣብ ምግቢ ታይላንዳዊያንን ኣመርጅንን ልሙድ ዝኮነ ባህ ዘብል ወይ ከዓ ባህ ዘብል ጣዕሚ ዘለዎ ሕምልቲ ኤስያ እዩ፡፡

ደቂ ኣንስትዮ ተጋሩ ንመጋየፂ ኢለን ካብ ዝጥቀመኦም ሓደ ነገር ኣብ እዝነን ዝገብርኦ ካብ ወርቂ ወይከኣ ካብ ብሩር ዝተሰርሐ መጋየፂ እንትኸውን እዚ ድማ ዕብይ ዝበለ ካብ ወርቂ ዝተሰርሐ መጋየፂ እዩ፡፡ እዚ ውን ነተን ደቂ ኣንስትዮ ማዕሪገን ንኽረአያ የኽእለን፡፡

ንህቢ ብስርሑን ብሃርኳትነቱን ዝፍለጥ ሓደ ካፍቶም ናይ ገዛ ወይካኣ ኣብ በረካ ዝነብሩ እንስሳ እንትኸውን ብፍላይ ድማ ማዓር ብምሃብ ንደቂ ሰባት ብምግብነት መድሃኒት ከገልግል ዝክእል ሓደ ውፂኢት ናይ ንህቢ ዝኮነ ይህበና።

ኣብ መብዛሕትኦም ከተማታት ትግራይ ብፍላይ ድማ ኣብቶም ዕብይ ዝበሉ ከተማታት ከም ሽረ፣ ኣክሱም፣ ዓድዋ፣ ዓብይ ዓዲ ወይ ከዓ መቐለ ኣብ ዝተፈላለዩ ቦታታት ሰብ ኮፍ ዝብለሉ ወይ ከአ አብ መንገዲ ዝነበረ ሰብ ዘዕርፈሉ ቦታ ዘርኢ መናፈሻ ወይ ከዓ መዘናግዒ ቦታ እዩ፡፡

ኣብ ከባቢታት ኢሮብ በብዝሓ ዝዝውተር እንትኸውን እዚ ድማ ፍሉይ ሽሙ ግዕዝም ይባሃል፡፡ ግዕዝም ካብ ናይ ጤል ወይ ካብ ናይ በጊዕ ወይ ከዓ ካብ ናይ ብዕራይ ዝስራሕ ስጋ እንትኸውን ዝተፈለየ ጣዕምን ዝተፈለየ መቐረትን ዘለዎ ድማ እዩ፡፡

እዚ ኣብ ምስሊ ዘርእየና ኣብ ትግራይ ተፈጢሩ ዝነበረ ናይ ፖለቲካ ቀውስታት ወይ ከዓ ናይ ፖለቲካ ዘይምርድዳእ ዝቃወም ምስሊ እንትከውን እዚ ድማ ክልተ ኢድካ ብምጥማር ኣነ እዚ ይቃወም እየ ዝብል ምልክት የርኢ፡፡

እዚ እንሪኦ ዘለና እፅዋት ሓደ ካብቶም ቆጥቋጥ እንትከውን ኣብ ዝተፈላለዩ ገዛውቲ ወይ ከኣ ጀቅጀቅ ማይ ብዝሕ ቦታ ዝቦቁል እዩ። ሽሙ ድማ ሰቲ ይበሃል። ቡና መማዕረጊ ወይ ከኣ ኣብ ዝተፈላለዩ በዓላት ኣብ ቤተክርስትያን ኣብ ዝተፈላለዩ ቦታት ተዘርጊሑ ነቲ በዓል መድመቂ ድማ የገልግል።

ሕዚ ኣብ ምብዛሕትኦም ከባቢታት ትግራይ መብዛሕትኦም ትምህርትቤታት ተዓፅዮም ከም ዘለዉ ዝፍለጥ ኮይኑ እዚ ትምህርቲ ቤት ድማ መሰናደኦ ትምህርቲ ቤት እዩ፡፡ ማለት ዝትፈላለዩ ወይ ከዓ ካብ ዝተፈላለዩ ቦታታት ትግራይ ተፈናቂሎም ዝመፁ ዝነብርሉ መዕቆቢ ቦታ እንትከውን ጎኒ ንጎኒ ድማ ተማሃሮ ትምህርቶም ኣትዮም ዝማሃርሉ ምኳኑ እዩ፡፡

ኣብ ትምህርት ቤት ተምሃሮ ፍልጠት ይቐስሙ ተባሂሉ ይሕሰብ። እዚ እዉን እቲ መምህር ብዝተፈላለየ መንገዲ ዝፈልጦ ፍልጠት ናብ ተምሃሮ ከመሓላልፍ ኣለዎ። ተምሃሮ ድማ ክሳተፉ ከለዉ ወይ ከዓ ናይ ባዕሎም ተሳትፎ ጌሮም እቲ ፍልጠት ንኸዕብዩ ተባሂሉ ይሕሰብ።

ንሓደ ማሕበረሰብ ኣድለይት ካብ ዝባሃሉ ነገራት ሓደ ናይ መንገዲ ምሰፍፋሕ እዩ። እዚ ድማ ኣብ ከተማታት ወይከዓ ከተማታትን ገጠራትን ወይከዓ ገጠረን ከተማታትን ካብ ሓደ ቦታ ናብ ሓደ ቦታ ንሕብተረሰብ ንምግልጋል ተባሂሉ ዝተሰርሐ ኣስፓልት እዩ።

ደቂ ኣንስትዮ ትግራይ ዝተፈላለዩ መጋየፅታት ተጠቒመን ባዕለን ዘመላኽዓ እንትኾና እዚ ድማ ኣብ ግንባረን ብወርቂ ዝተሰርሐ መጋየፂ ዝገበራ ደቂ ኣንስትዮ ዘርእየና እዩ፡፡

ኣብ ታሪክ ኢትዮጵያ ሃይማኖት ተዋህዶ ወይ ከዓ ሃይማኖት ክርስትና ተዋህዶ ዝዓበየ ቦታ ወይ ከዓ ዝዓበየ ዕድመ ዘለዎ እንትኸውን ኣብ ከባቢታት ኣኽሱም ድማ ብፍሉይ መልክዑ ዝኽበር ናይ ጥምቀት በዓል ዘርኢ ምስሊ እዩ፡፡

ኣብ ከባብታት ገጠራትን ሓውሲ ገጠራትን ትግራይ መርዓ ወይ ከዓ ጉዳያት እንትግበር ዝተፈላለዩ ኣካላት ናይ እቱይ ሕብረተሰብ ተፀዊዖም ወይ ተዓዲሞም እንትመፁ ድማ ካብቲ ሕብረተሰብ ዝረከቡ ነዳያን ድማ ኣብ ደገ ከፍ ኢሎም ምግቢ እንትበልዑ የርእየና።

እዚ ካብ ምህርትታት ወይካኣ ኣብ ትግራይ ካብ ዝፈርዩ ዓይነታት ዘርኣቲ ሓደ እንትኮውን ንሁግ ተባሂሉ ድማ ይፍለጥ። ካብ ንሁግ ዘይቲ ምውፃእ ይካኣል እዩ ።እዚ ዘይቲ ድማ ከም ባህላዊ መድሃኒት ዘገልግል እንትኸውን ዝተፈላለዩ ሕማማት ይከላከል ተባሂሉ ድማ ይግመት።

ኣብ ከባቢታት ትግራይ ብፍላይ ድማ ኣብ ናይ ቀደም ገልታት ትግራይ ዝፈላለዩ ዓይነት ክዳውንቲ ዝክደንዎ ናይ ሕጊ መክበርቲ ምህላዎም ወይ ከዓ ከም ዝነበሩን ዘርእይና እንትከውን ሕዚ ድማ ዝክደንዎ ክዳን ወይ ከዓ ሕጊ መክበርቲ ዝፍለይሉ ክዳን ዝተከደነ ምኳኑ የርእየና፡፡

እዚኣ ካብ መካይን ሓንቲ እንትትከውን ቡዝሕ ግዜ ድማ ናይ ገዛ ወይ ከዓ ናይ እግሪ መኪና ተበሂላ ትፍለጥ። ኣብ ከተማታት ዝነብሩ ሰባት መጋየፂ ወይ ከዓ ካብ ሓደ ቦታ ናብ ካልእ ቦታ ወይ ድማ ንስራሕ ዝጥቀሙላ ዓይነት መኪና እያ።

እዙይ ዓይነት ምግቢ ኣብ ከባብታት ትግራይ ዝተለመደ እንትኸውን ዝበዝሕ ግዜ ኣብ ቂርሲ ስዓትዝቀርብ እንትኸውን ፍሉይ ፉል ተባሂሉ ይፍለጥ። ካብ እንቁላሊሕ፣ ሽጉርቲ፣ ኣቮካዶ፣ ኮሚደረ ድማ ይስራሕ።

እዚ ዓይነት እፅዋት ኣብ ዓሌት ወይ ከዓ ዓሌታት ስሚላክስ ዝባሃል ዓይነት ተክሊ እንትከውን መበቆሉ ድማ ቻይና፣ ማላያል፣ ኢንዶኔዥያን እዩ፡፡ ኣብ ከባቢታት ትግራይ ድማ ኣብ ኣስፓልቲ ከባቢ ንከተማ መመላክዒ ዝጥቀምሉ ወይ ከዓ ኣብ ቀፅሪ ግቢ መመላክዒ ዝጥቀምሉ ዓይነት ተክሊ እዩ፡፡

እዚ እንሪኦ ዘለና ምስሊ አብ ከባቢታት ራያ ብዝተፈላለዩ ፀባ መትሓዚ፣ ምግቢ መትሓዚ ወይከዓ ማይ መትሓዚ ዝጥቀሙሎም ዝተፈላለዩ ዓይነት ባህላዊ ጥበብ ከምዘለዎም ዘርኤና ምስሊ እዩ።

ብሽኩቲ ሓደ ካፍቶም ምግብታት እንትኸዉን ብዝተፈላለየ መንገዲ ተዓሽጉ ናብ ሕብረተሰብ ዝቐርብ ምግቢ እዩ። ብዝተፈላለየ መልክዕ ኣብ ዝተፈላለዩ ድርጅታት ተዓሽጉ ከም ምግብነት ኣብ ሓፈሻዊ ሸቐጠሸቐጥ ኣብ ድንኳን እንረክቦ ዓይነት ምግቢ እዩ።

ኣብ ሓፈሻዊ ሸቀጣሸቐጥ ክጠፍኡ ኻብ ዘይኻእሉ ምህርቲ ናይቲ ቦታ ሓደ ማርማላታ እዩ። ማርማላታ ንደቂሰባት ከም ምግብነት ዘገልግል እንትኸውን ኣብ ባኒ እናተለኸየ ድማ ንምግብነት ዝውዕል እዩ።

እዚ ፍሉይ ሽሙ ኣብ ከባቢ ዓድግራት ወይ ከዓ ቀን ዳዕሮ ተባሂሉ ዝፍለጥ ቦታ ዝተተኸለ ናይ መስቀል ቅርፂ ዘለዎ ዘርኢ እንትኸዉን ዝበዝሕ ግዘ ድማ ኣብ ዕለት 17 መስቀል ዝኽበር በዓል ፍሉይ ድምቀት ዘርኢ ምስሊ እዩ ።

ሓደ ማሕበረሰብ ክረክቦም ካብ ዝግባእ መሰረታዊ ግልጋሎት ናይ ሕክምና ግልጋሎት እዩ። እዚ ድማ ሓካይም ን ማሕበረሰብ ግልጋሎት ኣብዝህብሉ ሰዓት ናይ ሕክምና ቦታ የርእየና።

እዚ ምግቢ ወይ ከዓ ካብ ዓይነታት ምግቢ ሓደ እንትኸውን በብዓይነቱ ተባሂሉ ይፍለጥ ዝሓዞ ትሕዝቶ ከዓ ድንሽ፣ እንቋቅሖ፣ ሰጋ፣ ሩዝ ፣ሒዙ ይርከብ።

ትግራይ ተለቪዥን ሓደ ካብቶም ኣብ ትግራይ ዝርከቡ እቲ ዝዓበየ ናይ ዜና ማዕኸን እንትከውን ዘሕልፎ ዜና ድማ እዋኑ ዘይሓለወ ዝናብ ክዘንብ ከም ዝክእል ዘርኢ ዜና እዩ፡፡

መብዛሕትኦም ከተማታታት ትግራይ ብፍላይ ድማ ኣብ ዓበይቲ ከተማታት ወድሰብ ወይ ከዓ ተጋሩ ማሕበረሰብ ዝነብሩሎም፣ ዝሸጥሎም ዝገዝእሎም ቦታታት ብፉቕ ዝተሰርሑ ወይ ክዓ ብደብሪ ዝተሃነፁ ይኾኑ።

እዚ ካብ ሚያዝያ ክሳብ ጉንበት ኣብ ስፍሕ ዝበለ ከባቢ ንክትከል ዝግበኦ ዓይነት ተክልታት እንትከውን ንውሕ ዝበለ ቁመት ክህልዎ ይክእል እዩ ተባሂሉ ይግመት፡፡ ከም ሓፈሻዊ ናይ ጥዕና ግሎሪክ ወይ ከዓ ሽውሃት መክፈቲ ንሰዓል ንሕማም ቁሪ ወይ ካዓ ንሕማማት ዑደት ደምን ንምፍዋስ ይጠቅም ተባሂሉ ይግመት፡፡

ኢትዮጵያ ካብ ዝርከባ ክልላት ናይ ባዕለን መፍለዪ ባንዴራ ዘለወን እንትኸውን እቲ ባዴረአን ድማ ብዝተፈላለዩ ነቲ ሕብረተሰብ ወይከኣ ነቲ ናቶም ዓላማ ይገልፀልና እዩ ዝብልዎ ቀለም ብምምራፅ ነቲ ቀለማት ዘመላኽዑ እንትኾኑ እዚ ድማ ናይ ክልል ትግራይ ባንዴራ እዩ፡፡

እዚ ዝራእቲ ወይ ከዓ ናይ ሕርሻ ቦታ እንትከዉን እዚ ተዘሪኡ ዘሎ ድማ ዓተር ይብሃል፡፡ ዓተር ንክቦቅል ንእሽተይ ማይ ዘድልዮ እንትኮን ምሰቦቀለ ድማ ንሽሮ ንካልኦት እታወታት ዘገልግል ይከዉን፡፡

ኣብ ትግራይ ካብ ዘለዉ ሕጊ መኽበርቲ ኣካላት ዝኽደንዎም ክዳውንቲ ሓደ እንትኸውን ሐመዳዋይ ኮይኑ ከስክስ ዝበሃል ጫማ ገይሮም ናይ ወታደራዊ ጫማ ዝገብሩ እንትኾኑ እዚ ድማ ፍሉይ ሓይሊ ትግራይ ዝኽደንዎ ክዳን እዩ፡፡ ሕጊ መኽበርቲ ድማ እዮም፡፡

እዚ ካፍቶም ኣብ ትግራይ ኣብ ኣፍሪካ እንደገና ድማ ኣብ ኢትዮጵያ ኣለው ካብ ዝበሃሉ መሰሕብ ቦታታት እንትኸውን ናይ ሃፀይ ባዜን መቃብር ድማ ምዃኑ የርእየና።

እዚ ናይ በረኻ ተምሪ ወይ ዕሾክ በረኻ ተባሂሉ ዝፍለጥ እንትከውን በቲ ሓደ ወገን ምስ ሽሮ ተሰሪሑ ወይ ከዓ እቲ ፍረ ናሃቱ ሽሮ ተሰሪሑ ንመጥወውቲ ኣዴታት ዝወሃብ እንትከውን ሓደ ናይ ርእሲ መርዘን ዝከላከል ካልኣይ ድማ ንመጥባሕቲ ምትላል ተባሂሉ ይፍለጥ፡፡

እዚ እንሪኦ ዘለና ባንደራ ዶብ ኣልባ ወይ ከዓ ዶብ ተሻገርቲ ሓካይም ዝጥርንፍ እንትከውን ዝተፈላለዩ ሽግራት ዝተጎድኡ ሕብረተሰብ ኣካላት ናይ ሕክምና ሓገዛት የበርክት፡፡

እዚ ምስሊ ጠረጵዛ ወይ ከዓ ናይ ገዛን ናይ ቢሮ ኣቁሑትን ካብ ጣውላ ፈልፊሎም ብምስራሕ ዘርኢ እንትከውን ሓደ ካብቶም እንሪኦም ዘለና ድማ ኣብ ገዛና እነቅምጦ ንደቂ ኣንስትዮ መማላክዒ ዘርኢ ካልኣይ ድማ መስትዋት ገይሩ ናይ ደቂ ኣንስትዮ ኮስመቲክስ ዘቅምጠልና ሓደ ናይ ገዛ ኣቅሓ እዩ፡፡

እዚ እንሪኦ ዘለና ኣብ መቀለ ቀዳማይ ወያነ ተባሂሉ ኣብ ዝፍለጥ ከባቢ እንትኸውን ኣፍቲ ማሕበረሰብ ዘሎ ዕዳጋ ዝገብረሉ ቦታ እዩ።

ሐደ ወዲ ሰብ ክረክቦም ካብ ዝግባእ መሰረታዊ ኣገልግሎት ናይ ክዳን ግልጋሎት እዩ፡፡ እዚ ማለት ክዳን ብኣግባቡ ከም ዘለዎ፣ ካብ ቁርን ካብ ሕማምን ዘርኢ ምስሊ እዩ፡፡

እዚ አብ ከባቢታት ይሓ ወይ ከዓ ካብ ከተማ ዓድዋ ውፅእ ኢልካ ዝርከብ መፋለጢ እንትኸውን፤ እዚ ዘመላክተና ድማ ይሓ ናይ ታሪክ ቦታ ምኻኑ ዘርኢ መፋለጢ እዩ፡፡

እዚ ቀላሚጦስ ተባሂሉ ዝፍለጥ ሓደ ናይ እፅዋት ዓይነት እንትኸዉን ዶብ ሰገር ተኽሊ ድማ እዪ ።

ካብ ዓይነታት ሙዚቃ እንትከዉን ኣብ ግዘ ገድሊ ወይ ከኣ ተጋደልቲ ተጋሩ ናብ ሕብረተሰብ ዘቅርብዎ ዝነበሩ ሙዚቃ ውይከዓ ዓይነት ሙዚቃ የርኢ እዚ ድማ እቲ ተጋዳላይ ናይ ተጋደልቲ ክዳን ተከዲኑ ማይክ ሒዙ እናደረፈ የርኢ።

እዚ እንሪኦ ዘለና ካብኔት ተባሂሉ ዝፍለጥ እንትከውን ወይ ከዓ ዝተፈላለዩ ፋይላት ወይ ከዓ ዝተፈላለዩ ናይ ደገን ናይ ውሽጥን ፅሑፋት መአከቢ እንትከውን ኣብ ዝተፈላለየ መስራቤታት ድማ ክንሪኦ ወይከዓ ክንረክቦ ንክእል ኢና፡፡

ኣብ መስከረም 17 ወይከዓ መስከረም 16 ኣብ ዝተፈላለዩ ከባቢታት ትግራይ ዝክበር በዓል ወይከዓ ክብረበዓል ዝኮነ ሓደ መስቀል እንትከውን ብፍላይ ድማ ኣብ ከባቢ ዓዲግራት ኣዙዩ ዝዝውተር እንደገና ድማ ፍሉይ ዝክበር በዓል እዩ።

ኣብ ትግራይ ካብ ዝርከቡ ማሕበረሰባት ዝተፈላለዩ ሃይማኖት ዝኽተል ሕብረተሰብ ዘሎ እንትኸውን እቲ ሓደ ናይ ሃይማኖት ሙስሊም ተኸታሊ እንትኸውን ሃይማኖት ሙስሊም ተኸተልቲ ድማ ሃይማነቶም ዘስምዑሉ ወይ ከዓ ሃይማነቶም ዘኽብሩሉ ቦታ መስጊድ ተባሂሉ ይፍለጥ፡፡ እዚ ድማ መስጊድ እዩ፡፡

ኣብ ዝተፈላለዩ ከባብታት ትግራይ ሕርሻን ግብርናን ብባህላዊ መንገዲ እንትስራሕ ምርኣይ ልሙድ እኳ እንተኾነ ሕጂ ግን እቲ ባህላዊ ዝነበረ ናብ ዘመናዊ ፈልስታት ምፍላስ፣ ዝፈለሱ ፈልስታት ናብ ገባራይ ምብፃሕ ልሙድ ኮይኑ ኣሎ።

ሕብረተሰብ ክረክቦም ካብ ዝግባእ መሰረታዊ ግልጋሎት እቲሓደ ናይ መጓዓዝያ ግልጋሎት እንትከውን እዚ ድማ ዝተፈላለዩ መኪናታት ኣብ መናሃርያ ጠጠው ኢለን ንሕብረተሰብ ዘገልግላ ምኳነን ወይ ካዓ ከም ዘገልግላ ዘርኢ ምስሊ እዩ።

ተፈጥሮ ንደቂ ሰባት ካብ ዝዓደለቶም ነገራት ሓደ ናይ ማይ ምህፋፍ ወይ ከዓ ብደበና ስርዓት ዘይሩ ናብ ደቂ ሰባት ዝምለሰሉ እንትትከውን እዚ ድማ ደበና ኣብ ልዕሊ ተፈጥሮታት ትግራይ ተኩላዕሊዑ ዘርኢ ምስሊ እዩ ።

እዚ ምስሊ ወይከዓ እዚ እፅዋት ብዕሪር ተባሂሉ ዝፍለጥ እንትከውን ኣብ ከባቢታት ትግራይ ብፍላይ ድማ ኣብ ገጠራት ትግራይ ሓደ ካንሸሎ ካብ ካሊእ ካንሸሎ ወይ ሓደ ቀፅረ ግቢ ካብ ካሊእ ቀፅረ ግቢ ንመፍለይ ዝጥቀምሉ ይከውን። ብ ሳይንስ ድማ እዚ ዓይነት እፅዋት ግዝያዊ ዝኮነ ናይ ምዕዋር ሳዕቤን ክህልዎ ከም ዝክአል የመላክት።

እዚ ፍሉይ ሽሙ ወርቂ መ ወርቂ መሶም ዝባሃል እንትኸውን ብባህላዊ ጥበብ ናይ ትግራይ ተከሺኑ ዝቀርብ ዝተፈላለዩ ዓይነት ቅርፂ ዘለዎ እንትኸውን ብዋጋ ድማ ዝኸበረ ብፍላይ ድማ ኣብ ከባቢታት ኣክሱም ዝስራሕ ዓይነት ባህላዊ ኣቕሓ እዩ።

እዚ ቦታ ሽሙ ወይ ክዓ ብፍላይ ሽሙ ማይ ሹም እናተባሃለ ዝፍለጥ እንትከውን ኣብ ከተማ ኣክሱም ድማ ይርከብ ፡፡ ናይ ሃይማኖት ተከተልቲ ወይ ከዓ ተዋህዶ ምእመናን ኣብ ጥምቀት በዓል ዝጥቀምሉ ቃላይ እንትከውን ሓድሓደ ግዜ ድማ መናእሰያት ከም መሐመሲ መዝናነይ ይጥቀምሉ።

እዚ ንሪኦ ዘለና ምስሊ ዝበዝሕ ግዜ ቆልዑ ቆልዑ ተጋሩ አብ ክሳዶም ዘንጠልጥልዎ ናይ ሃይማኖቶም ምልክት እንደገና ድማ ከም መጋየጺ ዝጥቀምሉ ዓይነት እዩ።

ሰገናት ተምሃሮ ኣብ ውሽጢ ክፍሎም ኾይንም ንመምህሮም ክትትል እናገበሩ እንደገና ድማ ብጉጅለ ክሰርሕሉ ናብ ዝኽእሉ መልክዕ ተደራጂዮም ከም ዘለው የመላኽት።

ኣብ ዝተፈላለዩ ኸባብታት ትግራይ ከም ዝፍለጥ ብቆሮቆሮ ሰሪሖም ንግዲ ኸም ዘሳልጡ ይፍለጥ ።እዙይ እንሪኦ ዘለና ምስሊ ድማ ካብ ሳዕሪ ዝተሰርሐ ንዕዳጋ ዝቀረበ ሞኾስተሪ እንትኸውን ዝበዝሕ ግዜ ድማ ኣብ ቡና ከባቢ ከም ምንፃፍ እንጥቀመሉ።

እዚ ካብቶም ኣብ ትግራይ ኣለው ካብ ዝባሃለሉ ባህላዊ ጥበብ ትግራይ ሓደ እንትከውን ኣብ ዕለት ዓሰርተ ሽድሸተ ወይ ከዓ ነሓሰ ዓሰርተ ሸድሽተ ዝክበር ናይ ናይ ደቂ ኣንስትዮ ባህሊ ተባሂሉ ይፍለጥ፣ ኣብ ከባቢታት ኣክሱም ድማ ዕለት ዒሰራን ኣርባዕተን ዝክበር ዓይኒ ዋሪ ተባሂሉ ዝፍለጥ ባህላዊ እዩ፡፡

ኣብ ትግራይ ተፈጢሩ ዝነበረ ፖለትካዊ ቁልውላው ንኩሉ ማ/ሕ ሰብ ዝጎድኦ እካ እንትከውን ንኩሉ ማ/ሕ ሰብ ድማ በፅሕዎ እዩ እዚ ድማ ዩንቨርስቲ ትግራይ ኣብ ፀገም ህዘቢ መሰረት ገይረ ክሰርሓ ይግባእ ብዝብል ቴማ ኣብ ድምፂ ወያነ ዝተማሓላለፈ ናይ ፖለትካ ውይ ከዓ ድማ ናይ ሙሁራት ግደ ዘርእ ምስሊ እዩ።

ሕዚ ኣብ ከባቢታት ትግራት ብፍላይ ድማ ድሕሪ ኩናት መብዛሕትኦም ትምህርቲቤታት ዝፈረሱ፣ ዝዓነዉ፣ ንብረቶም ዝተሰረቀ ብምኳኑ እዚ ዘርእየና ቡዙሓት ተማሃሮ ኣብ ሓደ ክላስ ኮፍ ኢሎም ትምህርቶም እንትከታተሉ ይከውን፡፡

መናእሰይ ወይ ከኣ ተጋሩ ሕብረተሰብ ብዝተፈላለየ መልክዕ ኣብ ዝተፍላለየ ቦታታት ክዛናግዑን ክዝናነዩን ምርኣይ ልሙድ እዩ፡፡ እዚ ድማ ካፍቶም ሓደ ጥበባት እንትኸውን ከየንቲ ተዋስኦ እንተርእዩ ዘርኢ ምስሊ እዩ፡፡

ኣብ ትግራይ ካብ ዝርከቡ ቤት ምግብን መስተታትን ብዝተፈላለየ ቅርፅን ብዝተፈላለየ ወይ ካብ ዝተፈላለዩ ቦታታት ዝርከቡ እንትኾኑ እዚ ድማ ቱሪንግ ተባሂሉ ዝፍለጥ ቤት ምግብን መስተን እዩ፡፡ ዝበዝሕ ግዜ ድማ ሰብ ኣብ በሪ ወይ ከዓ ኣብቲ ካንሸሎ ኮፍ ኢሉ ዝጥቀመሉ ወይ ከዓ ኣገልግሎት ዝህበሉ ቦታ እዩ፡፡

ሴና ተባሂሉ ዝፍለጥ ዓይነት እፅዋት ወይ ከዓ እፅዋት እንትከውን ንስርዓተ ምሕቃቅ ምግቢ ከም መድሓኒት ኮይኑ የገልግል፡፡ መበል ካልኣይ ናይ ማዓናጡ ወዲ ሰባት ንምፅራይ ከም ናይ ሕክምና መድሓኒት ኮይኑ የገልግል እዩ፡፡

ኣብ ትግራይ ካብ ዝርከቡ ዝተፈላለዩ ትምህርቲ ቤታት ዝተፈላለዩ ቤተ መፅሓፍቲ ነቲ ሕብረተሰብ ሓደ ደረጃ ሓፍ ንኸብሉ ወይ ከዓ ካብ ንኸብሉ ተባሂሎም ዝስርሑ እንትኾኑ እቲ ሕብረተሰብ ካብ ትምህርቱ ዘማዕብለሎም፣ ፍልጠት ዝቐስመሎም ሓደ ድማ ህዝባዊ ቤተ ንባብ እዩ።

እዚኣ ቅርሺ ሓላቢት ማሽን ተባሂላ ትፍለጥ ኣብ ከባቢታት ባንኪ እንረኸባ ሓንቲ ናይ ባንኪ አቕሓ እያ ። ብፍላይ ድማ ሕ/ሰብ ካርዲ ብምጥቃም ካብ ናይ ባንኪ ቁፅሪ ሒሳቡ ቅርሺ ከውፅእ ከም ዝኽእል ተርእየና ምስሊ እያ ።

ሓደ ማሕበረሰብ ክረክቦም ካብ ዝግባእ መሰረታዊ ግልጋሎት እቲ ሓደ ንግድን መተዓዳደግን እዩ፣ እዚ ድማ ንገዛ መንበሪ ዝከውን መሰራርሒ ስሚንቶ ዝሽየጠሉ ቦታ ወይ ከዓ ንግዲ ዝካየደሉ ቦታ የርእየና፡፡

ኣሰና ካብቶም ብኤርትራዊያን ዝምወሉ ሓደ ናይ ዜና ኣውተር እንትኸውን ዝበዝሕ ዝሕልፎም ትሕዝቶታት ናይ ፖለቲካዊ ትሕዝቶ ዘለዎም ፕሮግራማት ዘመሓላልፍ ናይ ዜና ኣውተር ወይካዓ ዜና ማእከል እዩ።

ንተጋሩ ማሕበረሰብ ካብ ዝተዋሃቡ ወይከኣ መሰረታዊ ግልጋሎት ካብ ዝረኽቡሎም ቦታታት ሓደ ናይ ኤሌክትሪክ መብራህቲ እዩ፡፡ እዚ ድማ ኣብ ከባብታት ትግራይ ብፍላይ ከተማታት ትግራይ ዝርከብ ናይ ሓይሊ ግልጋሎት መውሃቢ ቦታ እዩ፡፡

ኣብ ትግራይ ካብ ዝኽበሩ ሃይማኖታት ሓደ ክርስትና እንትኸዉን ካፈቶም ክርስትና ድማ ሃይማኖት ተዋህዶ እዩ። ናይ ሃይማኖት ተዋሃዶ ተኸተልቲ ድማ ኣብ ዝተፈላለዩ ቦታታት ብፍላይ ድማ ኣብ ከባቢ ዓብዪ ዓዲ ካብ ከዉሒ ተፈልፊሎም ዝተሰርሑ ቤተክርስትያናት ዘዘዉትሩ ናይ ሃይማኖት ቦታታት ።

ኣብ ዝተፈላለዩ ከባብታት ትግራይ ናይ ቀደም ነገስታት ዝነበሩ ዝፍለጥሉ ወይ ክዓ ዝቕበርሉ ቦታ ፍልይ ብዝበለ መልክዑ ዝስራሕ ቅርፂ እንትኸዉን እዚ ድማ ዘርእየና ኣብ ከባብታት ኣክሱም ናይ መቓብራት ሃፀያት ከምኡ ድማ ናይ ነገስታት ዘርኢ ምልክት እዩ።

እዚ ኣብ ከባቢ ኣፅቢደራ ዝዝውተር ሁራ ሰለስተ ተባሂሉ ዝፍለጥ ናይቲ ከባቢ ባህሊ እንትከውን እዚ ድማ ኣብ ከባቢ በዓል ማለት እውን ኣብ ከባቢ ጥምቀት ብበዝሒ ዝዝውተር እንደገና ድማ መርዓ ወይ ጉዳይ እንትህሉ ከሎ መናእሰይ በትሪ ሒዞም ዘዘውትርዎ ባህሊ እዩ፡፡

እዚ ናይ መኪና ዓይነት እንትከውን ብፍላይ ድማ ኣብ ከባቢታት ገጠርን ከተማታትን ትግራይ ከም መጓዓዓዚ ወይ ከዓ ከቢድ ፅዕነት መጓዓዓዚ ኮይኑ ዘገልግለና ሓደ መኪና እዩ፡፡

አብ ዝተፈላለዩ ከባቢታት ትግራይ ብፍላይ ድማ አብ ከባቢታትን ገጠራትን አፅቢን ዝነብሩሎም ቦታታት ውሕጅ ወይ ከአ ማይ ንከዐቁር ንመስኖ ዘገልግል ክኸውን ይክእል እዩ፡፡ ወይ ከአ እቲ ሕብረተሰብ ንመስተ ዝጥቀም ማይ ዝዓቁረሉ ሪጋ እዩ፡፡

ኣብ ከባቢታት ትግራይ ኣብ ዝተፈላለዩ ከተማታትን ኣብ ገጠራትን ኣከባቢን ዝዝውተሩ ናይ ቤት ምግብን መስተን ሓደ እንትከውን ዝበዝሕ ግዜ ድማ ኣብ ኣፍ ደጊኦም ወናብር ኣቅሚጦም ሰባት ንምግባዝ ይጥቀምሎም፡፡

ኣብ ዝተፈላለዩ ሓፈሻዊ ሸቐጣሸቐጣት ክንረኽቦም እንኽእል ዓይነታት ሸቀጣት እንትኾኑ እዚኦም ድማ ንደቂ ኣንስትዮ ወይ ከኣ ንደቂ ተባዕትዮ መመላኽዒ ኮይኖም ንረኽቦም ነገራት እዮም፡፡

እዚ ተስፋ ሂዎት ዝብል ብትግርኛ ተፃሒፉ ዝቅረበ ናይ ትግሪኛ መፅሓፍ እንትከውን ኣብ ውሽጡ ዝተፈላለዩ ትሕዝቶታት ዘለዎም ብትግርኛ ንተጋሩ ጥራሕ ተዳልዩ ዝቀረበ መፅሓፍ እዩ።

ኣብ መብዛሕትአን ከተማታት ትግራይ መርዓዊ ምስ መርዓቱ ሱፍ ተኸዲኑ ንሳ እውን ቤሎ ተኸዲና ንመፀባበቒ ዝገብርዎ ናይ ፋሽን ዓይነት እዩ።

እዚ ኣብ ዝበዝሕ ናይ ስራሕ ቦታ ወይ ከአ ድንኳናት ወይ ድማ አብ ገዛውቲ ክንረክቦ እንክእል ሓደ ናይ ፅሬት መገልገሊ አቅሓ እንትኸውን፤ ሽሙ ድማ ሶፍቲ ይበሃል፡፡

መንገፊ ሃመማ ተባሂሉ ዝፍለጥ እንትኸውን ኣብ ድንዃናት ወይ ዓበይቲ ሰባት ዝሕዝዎ እዩ፡፡ ወይ ከዓ ጭራ እውን ተባሂሉ ይፍለጥ እዩ፡፡ ግልጋሎቱ ድማ ሃመማ ኡሽ ምባል፣ ዝተፈላለዩ ነፈርቲ ኣካላት ወይ ከዓ ኣናእሽቱ ኮይኖም ነፈርቲ ኣካላት ካብ ልዕሌኻ ንምልጋስ ንጥቀመሉ፡፡

እዚ ባንዴራ ናይ ሰብዓ እንደርታ ወይ ከዓ ሞዓም ኣንበሳ ተባሂሎም ዝፍለጡ ኣብ መቀለ ዝርከብ ጋንታ ኩዕሽ እግሪ መለለዩ ባንዴራ እዩ።

ዝተፈላለዩ ድርጅታት ዓበይቲ ይኹኑ አናእሽተይ ንሕብረተሰብ ዝግልገልሉ ወይ ከአ ናይ ምግቢ ፣ ናይ መስተ አገልግሎት ዝህቡ እንትኾኑ ፤ አብ ትግራይ ካብ ዘለው ዓበይቲ ሞዴላት ሓደ እንትኸውን ናይ ምግቢን መስተን ግልጋሎት ዝህብ ቦታ እዩ፡፡

ዝበዝሕ ግዜ ወርቂ ወይ ከኣ ብሩር ኣብ ክሳደን ኣብ እዝነን እንደገና ድማ ኣብ ርእሰን ብምግባረ ደቂ ኣንስትዮ ተጋሩ መማላክዒ ወይ ከዓ መፀባበቂ ዝጥቀማ እንትኮና እዚ ድማ አቲ መማላክዒ ዝሽየጠሉ ቦታ ዘርኢ እዩ፡፡

እዚ እንሪኦ ዘለና ስእሊ ጀበናታት ዝሓዘ እንትከውን ኣብ ከባቢ ገጠራት ወይ ከዓ ኣብ ከባቢ ሓውሲ ከተማታት ካብ ጭቃ ተሰሪሑ ዝመፅእ እንትከውን ኣብ ዒዳጋ ወሪዲ ንግዲ እንትፍፀም የርእየና፡፡

ኣብ ደጉዓታት ትግራይ ወይ ከዓ ሓውሲ ደጉዓ ኣብ ዝዝርኡ ኣዝርእቲ ሐደ እንትከውን ጣፍ ይበሃል። ብበዝሒ ድማ ንእንጀራ ኣገልግሎት ይውዕል ።

ሓደ ማሕበረ ሰብ ካብ ክረክቦም ዝግባእ ነገራት እቲ ሓደ ኣብ ከባቢኡ ናይ ዝተፈላለዩ መሰረተ ልምዓት ክረክብ ከም ዝግበኦ እዩ፡፡ እዚ ድማ ኣብ ከባቢ መቐለ ዝርከብ ኢንዳስትሪያል ፖርክ ዝተባሃለ ናይ ዝተፈላለዩ ኢንዳስትሪታት ወይ ከዓ መመረቲ ትካላት ቦታ እዩ፡፡

እዚ ዓይነት ተክሊ ኣብ ከባቢ ኣፍሪካ ወይ ከዓ ኣብ ኣፍሪካ ጥራሕ ዝቦቅል ዓይነት ተክሊ እንትከውን ናይ ሃይድሮ ካርቦን ተክሊ ኮይኑ ድማ ይፍለጥ ንግዚኡ ዕውርነት ከስዕብ ዝክእል መርዛም ዝኮነ ላቲቭዝ ዝተባሃለ ፍረ ድማ ከፍሪ ይክእል እዩ፡፡

እዚ እንሪኦ ዘለና ናይ ተፈጥሮ ወይ ከዓ አብ ከባቢታት ትግራይ ብጎቦታት ዝማዕረገ ምኳኑ ዘርኢ እንትኸውን፤ ብፍላይ ድማ ካብ ከባቢታት ዓድዋ ውፅእ ኢልካ ናብ ተንቤን ዘውፅእ ዘሎ ጎቦ ዓብይ ጎቦ ወይ ከዓ ተፈጥሮ ዝማዕረገ ጎቦ እዩ፡፡

እዚ ኣሰራርሓ ፀጉሪ ወይ ከዓ ናይ ደቂ ኣነስትዮ ኣሰራርሓ ፀጉሪ እንትከውን ብበዝሒ ግዜ ደቂ ኣነስትዮ ከባቢ ትግራይ ወይ ከዓ ደቂ ኣነስትዮ ተጋሩ ኣብ በዓላት ኣሸንዳ ዝቁነነኦ ኣዓይነት ፀጉሪ ኣሰራርሓ እዩ፡፡

እዚ ምስሊ እንሪኦ ዘለና ኮፍ መበሊ እንትከውን ካብ ኣንጋረ ወይ ከዓ ቆርበት ዝተሰርሐ ሶፋ የርእየና ኣሎ፣ እዚ ማለት ቀደም ቆርበት ንኮፍ መበሊ ንመማላክዒ ወይ ከዓ ኣብ ወንበር ተለጢፉ ይስራሕ ከም ዝነበረ የርእየና፡፡

ሓደ ናይ ዕረ ኣካል እንትከውን እፅዋት እዩ። እዚ ማለት ኣብ ከባቢ ትግራይ ኣብ ዝተፈላለዩ ሓፁራት ናይ ገዛ ክንረክቦ ንክእል ኢና። ብፍላይ ድማ ኣብ በረኻታት ትግራይ ብበዝሒ ዝቦቅል ዓይነት እፅዋት እዩ ፡፡

ዝተፈላለዩ ክለባት ትግራይ ናይ ባዕሎም መፍለይታት ወይ ክዓ ካብ ሓደ ክለብ ዝፈልይሉ ናይ ባዐሎም መፍለዪ ዘለዎም እንትኾኑ እዚ ድማ ናይ ሰብዓ እንድርታ ወይ ክዓ መዓም ኣምበሳ ተባሂሎም ዝፍለጡ ኣብ ከባቢታት መቐለ ዝርከቡ ናይ ኩዕሾ እግሪ ጋንታ መፍለዪ ባንዴራ እዩ።

ትምህርትቤት ፍልጠት ዝቅሰመሉ ቦታ እንትኸዉን ፍልጠትና ንምቅሳም ድማ ካብ ዜሮ ጀሚርና ክሳብ ዓሰርተ ክልተ እንምሃረሎም ትምህርትቤታት ኣብ ዝተፈላለዩ ከባብታት ምርካብ ፍሉጥ እዩ። እዚ ድማ ናይ ካብ ቀዳማይ ክፍሊ ጀሚሩ ክሳብ ሻምናይ ክፍሊ ተምሃሮ ዝምሃርሉ ትምህርትቤት ምኳኑ እዩ።

ናይ ገዛ ዝተፈላለዩ ካብ ኤሌክትሪክ ዝሰርሑ ውፅኢታት ካብ ሓይሊ መብራህቲ ዝልቐቕ ወይ ከኣ ሓይሊ ወሲኹ ከይቃፀሉ ዝከላኸል ሓደ ናይ ገዛ ኣቕሓ እንትኸውን እዚ ድማ ሽሙ ስቴኘላይዘር ይባሃል፡፡

ኣብ ሃይማኖት ክርስትና ወይ ከዓ ኣብ ተወህዶ ሃይማኖት ክርስትና ኣብ ላዕሊ ፀፊሒ ዝርከቡ ወይ ከዓ ናይቲ ሃይማኖት ፈላጣት ዝባሃሉ ጳጳሳት እንትኮኑ እዙይ ዘርእየና ዘሎ ድማ ናይ ጳጳሳት እኩባት እዩ።

ኣብ ትግራይ ካብ ዝርከቡ ዓበይቲ ወይ ካዓ ዕድመ ፀገብ ካብ ዝበሃሉ ናይ ዜና ማእከላት ወይ ካዓ ኣውታር ዜና ሓደ ድምፂ ወያነ ትግራይ እንትኸዉን እዚ ድማ መልእኽቲ ጀነራል ታደሰ ወረደ ወይ ድማ ወዲ ወረደን ዘመሓላልፍ ወይ ዘርኢ ዜና እዩ፡፡

እዚ እፅዋት ኣዉሊዕ ተባሂሉ ዝፍለጥ እንትኸውን ከም ባህላዊ መድሓኒት ዘገልግል እንደገና ድማ ንስኒ ንምፅራይ ዘገልግል እንደገና ድማ ኣብ ዝተፈላለያ ቤተ ክርስቲያን ወይ ከዓ ኣብ ቀጥሪ ግቢ ናይ ቤተክርስቲያን ዝርከብ ዓይነት እፅዋት እዪ ።

ትምርትታት ብዝተፈላለየ መንገዲ ንሕብረተሰብ ክበፅሖ ይኽእሉ እዮም። ካብቲ ሓደ መንገዲ ደማ ኣብ ናይ ቀሺ ወይ ከዓ ሃየማኖታዊ ትምህርቲ እንትኸውን እዚ ዘሪአና ድማ ሃይማኖታዊ ኣቦ ንተምሃሮ ትምህርቶም ከባፅሑ ከለዉ የርኢ።

ኣብ ዝተፈላለየ ከባቢታት ዝበቁል ዓይነት እክሊ እንትከውን እዚ ድማ ዝበዝሕ ሰዓት ኣብ ከባቢ ኣስፓልቲ ወይ ከዓ ኣብ ሓፁር ገዛ ዝበቁል ዓይነት ተክሊ እዩ። ሽሙ ድማ ሕቡፍ ተባሂሉ ይፍለጥ።

ሓደ ማሕበረስብ ክረኽቦም ካብ ዝግባእ ግልጋሎታት ሓደ ባህሉ ዘፋልጠሉ ከምኡ እውን ዝተፈላለዩ ናይ ሃይማኖት ክብረ በዓላት ዘኽብረሉ ቦታ እንትኸውን እዚ ድማ አብ ከባቢ ዓድግራት መስቀል በዓል ዘኽብሩሉ ቦታ ፉሉይ ሽም ድማ ፕያሳ ተባሂሉ ዝፍለጥ እዩ።

ሓደ ማሕበረሰብ ካብ ዘድልይዎ ዝተፈላለዩ ነገራት ወይ ከዓ ዝተፈላለዩ መሰረታዊ ልምዓት ካብ ዝባሃሉ ሓደ ትምህርቲ ቤት እንትከውን እዚ ድማ ን ነቲ ማሕበረሰብ ዓቅሚ ንከዕቢ ደቁ ዝተፋላለዩ ደረጃታት ንኽበፅሑ ዝሕግዝ ቦታ እዩ፡፡

ብትግርኛ ዝተፃሓፉ ዝተፈላለዩ ድርሰታት ፣ዝተፈላለዩ ግጥምታት ናይ ትምህርታዊ ትሕዝቶ ዘለዎም መፅሓፍቲ ዘለዎ እንትኾኑ እዚ ድማ ብትግርኛ ዝተፀሓፈ ምስላታት ወይ ከዓ ፅውፅዋይ ዝሓዘ ናይ ትግርኛ ንግግር እዩ ወይ ከዓ መፅሓፍ እዩ፡፡

አብ ዝበዝሕ ከባቢታት ትግራይ አዶ ንጓላ ወይ ከአ ጓል ንአዶ ፀጉረን ነንባዕለን ዝቛነና ዘርኢ እንትኸውን ዝበዝሕ ግዜ እዚ ድማ ናይቲ ማሕበረሰብ ዘለዎ አዶ ምስ ጓላ ወይ ከዓ ጓል ምስ አዶ ዘለዎ ቀረቤታ ዘርኢ ምስሊ እዩ፡፡

እዚ እንሪኦ ዘለና ናይ ደቂ ሰባት ቆርበት ንምልስላስ ወይከኣ ናይ ደቂ ሰባት ምስ ኣብ ከባቢኦም ዘሎ ኣየር ቆርበቶም ክስማዕማዕ ዝገብር ሓደ ናይ ቴክኖሎጂ ውፅኢት እዩ፡፡

እዚ እንሪኦ ዘለና ናይ ሓፂንን ሓፂን ዉፅኢታትን ወይ ካዓ ካብ ሓፂን ዝተሰርሑ ዉፅኢታት መሸጥን መተዓዳደግን ቦታ እንትኸዉን ኣብዚ ድማ ናይ ባጃጅ ምቕጥቃጥ ከም ዝሰርሑን ዘርኢ ምስሊ እዩ።

ብትግርኛ ዝተፃሓፉ ዝተፋላለዩ ድርሰታትን ግጥምታትን ከምኡ እዉን ናይ ፅሑፋት ምርኣይ ዝተለመደ እዩ፡፡ እዚ ድማ መንገዲ ዓወት ዝብል ሓደ ፅሑፍ እንትከዉን ዝተፋላለዩ ዛንታት ሒዞም ብኣሳናዳእን ተርጓሚን ዮናስ ዝቀረበ መፅሓፍ ትግርኛ እዩ፡፡

ዓይኒ ዋሪ ተባሂላ እትፍለጥ ዓይነት ዒፍ እትትከውን ዝበዝሕ ሰዓት ኣብ ከባቢታት ከተማ ህዝቢ ዝነብረሉ ወይ ክዓ ኣብ ከባቢታት እንዳ ሻሂ ብበዝሒ ክንረክባ እንክእል ዒፍ እያ፡፡

ኣብ ትግራይ ተፈጥሩ ዝነበረ ፖለትካዊ ቁልውልዋትን ኣብ ቀርኒ ኣፍርካ ተፈጥሩ ዝነበረ ናይ ፖለቲካ ጎንፂን ንምድፋእ ወይ ከዓ ንምምካት ተበሂሉ ዝወፀ ናይ ተጋደልቲ መስርዕ ፖለትካዊ ትሕዝቶ ዘለዎ እዩ።

ኣብ ባህልታት ትግራይ ካብ ዘለዉ ሁቡባት ደረፍቲ ሓደ እንትከውን ሙዚቃ ትግራይ ንክዓቢ ናይ ባዕሎም ኣስተዋፅኦ ካብ ዘለዎም ደረፈቲ ሓደ እዩ፡፡ እዚ ድማ ጭራዋጣ ሒዙ እንትፃወት ዘርኢ ወይ ከዓ ባህላዊ ብምፅዋቱ ብምኳኑ የርእየና፡፡

እዚ መፅሓፍ እንርኦ ዘለና ብትግርኛ ዝተፃሓፈ መፅሓፍ እንትኸውን ዛንቱኡ ድማ 1941-1950 ዝሓዘ ትሕዝቶ እንትህልዎ ሓንቲ ኤርትራ ዝብል ናይ ፖለቲካዊ ትሕዝቶ ዘለዎ መፅሓፍ እዩ።

አብ ትግርኛ ደርፍታት ወይ ከዓ አብ ናይ ትግርኛ ከየንቲ ሓደ ዓብይ አስተዋፅኦ ገይሩ ተባሂሉ ዝፍለጥ ከያኒ እንትኸውን ሽሙ ድማ ሰለሙን ሃይለ ይበሃል። ብዝተፈላለዩ ጣዕመ ዜማታት ዝፍለጥ ሰለሙን ሃይለ ወዲ ዓዲ ግራት እዩ።

ካብ 1ይ ክሳብ 12 ኽፍሊ ዘለው ናይ ትምህርቲ ቦታታት ዝበዝሕ ሰዓት ሰለስተ ተምሃሮ አብ ሓደ ወንበር ኮፍ ኢሎም ዝመሃሩ እንትኾኑ፤ እዚ ድማ አብ ጠረጴዛ ኾይኖም ተምሃሮ ትምህርቶም እንትከታተሉ የርኤና፡፡

ካብ ዓይነትታት ምግቢ ሓደ እንትኸውን ኣብ ኸባቢ ገጠር ወይከዓ ጉዳይ ክህሉ እንከሎ ደቅተባዕትዮ ሰጋ ወሲዶሞ ጠቢሶም ኣብኡ ነንሕድሕዶም ዝምገብሎም ዓይነት ምግቢ እዩ። ይጠቅመና።

ሓደ ሕብረተሰብ ክረኽቦም ካብ ዝግባእ መሰረታዊ ግልጋሎት ካብን ናብን ዝገብሮም ምንቅስቓሳት ናይ መጓዓዝያ ኣገልግሎን እዩ፡፡ እዚ ድማ ኣብ ኣኽሱም ካብ ዝርከቡ ሃፀይ ዮሃንስ 4ይ ዝባሃል ኤርፖርት መፋለጢ እዩ፡፡

ኣብ ትግራይ ካብ ዝርከቡ ቦታታት ወይ ከዓ ናይ ትግራይ ቦታታት ብጎቦን ኣኽራንን ዝተኸበቡ ወይ ከዓ ዘግየፁን እንትኾኑ ዝበዝሕ ግዜ ብኣግራብ ወይ ከዓ ብገረብ ዘይተሸፈኑ እዮም፡፡ እዚ ድማ ዘርእየና ዘሎ ብገረብ ዘይተሸፈኑ ጎቦታት ሰንስላት ብሰንሰለት ዝተኣሳሰሩ ናይ ተፈጥሮ ሃፍቲ ይኾኑ፡፡

እዚ መትሓዚ ፀባ ወይ ካዓ መትሓዚ ልኻይ እንትኸውን ዝበዝሕ ግዜ ካብ ከባቢታት ገጠራት ትግራይ ዝጥቀማሉ እዩ ማለት ፀባ ወይ ካዓ ልኻይ ንኸቐምጣ መጀመርያ ካብ ኣውሊዕ ዝተክኽ ትኪ ብምውፃእ ዝዓጥንኦ ከይዲ ምዃኑ የርእየና።

ኣብ ከባብታት ትግራይ ብፍላይ ድማ ኣብ ዓበይቲ ድርጅታት መዛናግዒ እንትኾኑ ከምዚ ኢሎም ብዝተፈላለዩ ኣግራባት ማዕሪጎም ናይቲ ቦታ ተፈጥሮ ዓቂቦም ዘርኢ ምስሊ እዩ፡፡

ወዲ ሰብ ክሰርሖም ካብ ዝክእል ስራሕቲታት ሓደ መምህርና እንትኸውን፤ እዚ ድማ መምህር ንተምሃርኡ ፈተና እንትፍትን ወይ ከዓ ብኮምፒተር ዝተደገፈ ፈተና እንትህብ ዘርኢ ናይ ስራሕ ዘርፊ እዩ፡፡

ኣብ ከባቢታት ዓድዋ ካብ ዝርከቡ ተፈጥሮ ብዝለገሰቶም ብራኸ ዝዓሰሎም ገቦታት ምርኣይ ሉምድ እኳ እንተኾነ እዙይ ድማ ኣብ ከባቢታት ዓድዋ ዝርከቡ ፉሉይ ግርማ ዝሓዘን ሓደ ናይ ተፈጥሮ መስሕብ ወይ ድማ ከባቢ እዩ፡፡

እዚ እነሪኦ ዘለና ምስሊ ኣድህኖ እንትብሃል ካብ ዕንፀይትን ካን ኣንጋረን ዝተሰርሐ እንትኸዉን ኣብ ዝተፈላለዩ ቤተ ክርስትያናት ብተለምዶ እንሪኦ ወይ ከዓ ብበዝሒ እንረኽቦ ምስሊ ኣድህኖ ተባሂሉ ይፍለጥ።

እዚ እንሪኦ ዘለና ኣርማ ኣብ ዝተፈላለዩ ከባብታት ኢትዮጵያ ተስፋሕፊሑ ዝርከብ ናይ ፖስታ ቤት ወይ ከዓ ፖስታ ቤት ኣገልግሎት ኣርማ እዩ፡፡ እዚ ድማ ናይ ሜስ ፖስታ ምዃኑ የርኢ፡፡

ምስሊ መድሕኖ ወይከዓ ስእልታት ናብ ቤተ ክርስትያን ብበዝሒ ዝልጠፉ አንትኮኑ ሃይማኖት ተከተልቲ ተዋህዶ ድማ ኣብ ገዝኦምን ኣብ ቤተ ክርስትያንን ዝዝርግሕዎም እዮም። ዝእመነሉ ድማ እቲ ስእሊ ከም መድሓኒና እዮ ኢሎም ዝኣምንሉ ስለዝኮነ እዩ።

ካብቶም ኣብ ትግራይ ዘይተለመዱ ስፖርታዊ ዝኾኑ ትሕዝቶ ዘለዎም ናይ ሰፖርት ዓይነታ ሓደ ናይ ኢድ ኩዕሾ እዩ፡፡ እዚ ድማ ኣብ ከማታት ጥራሕ ዝዝውተር ኩዕሾ ኢድ እንትኸውን ብትግራይ ደረጃ ክሳብ ሕጂ ተወካሊ ከምዘይብላ ወይከኣ ዝፈረዩ ተፃወቲ ከምዘየለ።

እዚ ዓይነት ተክሊ ዝተፈላለዩ ዓይነት ፀባ ዝመስሉ ፃዕዳ ነገር ወይ ከዓ ፈሳሲ ከውፅእ ዝክእል እንትከውን ኣብ ደቂ ሰባት ድማ ዕውርነት ኣብ እንስሳታት እውን ግዝያዊ ዝኮነ ዕውርነት ከስዕብ ዝክእል ከቢድ ናይ ቆርበት ቁጠዐ ከስዕብ ከም ዝክእል ድማ ይፍለጥ፡፡ ማለት እቲ ፋሳሲ እንተተዋሑጡ ማለት እዩ፡፡ ነገር ግን ከም ዝተፈላለዩ ባህላዊ መድሓኒት ክንጥቀመሉ ንክእል ኢና፡፡ እዚ ማለት ሕማም መንሽሮ ክንከላከለሉ ንክእል እንትከውን ንቁስሊ ድማ መፅረይ ተባሂሉ ይግመት፡፡

ፓፓያ ካብቶም ፉሉጣት ኣብ ትግራይ ዝዝርኡ ወይ ከኣ ዝበቁሉ ሓደ ናይ ኣትክልትን ኣሕምትን ዓይነት እንትከውን ዝበዝሕ ሰዓት ድማ ንቆልዑት ከም መድሓኒት ኮይኑ ዘገልግል ኣትክልት ፍራፍረን እዩ።

ደቂ አንስትዮ ተጋሩ ዝተፈላለየ መመላክዒ ኢለን ወይ ከአ ሰውነተን ከመላክዐለን ዝክእል ዝተፈላለዩ ምህርቲታት ዝጥቀማ እንትኮና፤ እዚ ድማ አብ ከንፈረን ብምግባር ከንፈረን ንከይደርቅ ዝተፈለየ ውበት ክህልዎ ዝገብር ሓደ መሳርሒ ወይ ከአ መጋየፂ እዩ፡፡

ናይ ቀደም ሕብረተሰብ ተጋሩ ዝክደንዎ ዝነበሩ ዓይነት ወይ ከዓ ዘመን ዝጠልቦ ዓይነት ቅዲ ኣከዳድና ወይ ከዓ ዓይነት ክዳውንቲ እንትከውን እዚ ድማ ጃኬት ወይ ከዓ ኮት ተባሂሉ እስፒል ክዳን ተከዲኑ የርእየና፡፡

መብዛሕትኡ ከባብታት ትግራይ ከምኡ እዉን መብዛሕትኡ ከባብታት ኢትዮጵያ ኣብ ከባቢ መስከረም ወይ ክዓ መስከረም ፅባሕ መስከረም ዝቦቅል ዓይነት እኸሊ እንትኸዉን እዚ ድማ ፍዮሪ ይብሃል። እዚ ፍዮሪ ክዓ ነቲ ከባብታት ዝተፈለየ መልክዕ ግርማ ዝህብ እኸሊ እዩ።

እዚ ንሪኦ ዘለና ምስሊ አብ ናይ ተዋህዶ ሃይማኖት ቤተክርስትያን አብ ልዕሊ ዝቅመጥ እንትከውን ብምልክት የገልግል።

ኣብ መብዛሕትኦም ከባቢታት ትግራይ ኣብ ኣስፋልቲ ከባቢ ወይ ካዓ ኣብ ጥቓ ኣስፋልቲ ኮይኖም ካብ ቆርቆሮ ብምስራሕ ንግዲ ዘሳልጥሉ ቦታ ዘርእየና ምስሊ እዩ

አብ ገዛ ክጠፍኡ ካብ ዘይብሎም ነገራት ሓደ ጎማ እንትኸውን እዚ ጎማ ድማ መትሐዚ ማይ እዩ። እዚ ድማ ዓሰርተ ሽዱሽተ ጀሪካን ዝሕዝ መትሐዚ ማይ እዩ።

እዚ ኣብ ከባቢታት ዓድዋን ኣክስሙን ኣብ ዝረከቡ ከባቢታት ብበዝሒ ዘዝውተረ ወይ ከዓ ኣብቲ ገጠራት አከባቢታት ዝርከቡ ብበዝሒ ዝዝውተሩ ናይ ገዛ ኣሰራርሓ እንትከውን ኣጉዶ መስል ገዛ ሰሪሕካ ብቆርቆሮ ዝተከደነ ገዛ የርእየና፡፡

ኣብ ከባብታት ራያ ዝዝውተር ዓይነት ኣከዳድና እንትኸውን ደቂ ኣንስትዮ ራያ ራዩማ ዝኽደንኦ ኣከዳድና እዩ። እዚ ማለት ደቂ ኣንስትዮ ራያ ራዩማ ኣብ ክሳደን መጋየፅታት፣ ኣብ ኢደን መጋየፅታት፣ ክዳነን ፍሉይ ተኸዲነን ከም ሓደ ፋሽን ይኸደና።

ኣብ ትግርኛ ሙዚቓ ኣድናቖትን ዝተፈለየ ክብርን ሞገስን ዘለዎ ደራፋይ እንትኸውን ሽሙ ድማ ዜናዊ ይበሃል፡፡ ዝተፈላለዩ ባህላዊ ትሕዝቶታት ዘለዎም ደርፍታት ዘለዉዎ እንትኾኑ ካብቶም ደርፍታቱን ዝጥቀመሎም ናይ ባህሊ መጋየፅታት ድማ ሓደ ናይ ትግራይ መግለፂ እዩ፡፡

ካምቶም ካልኦት ክልላት ወይ ከዓ ከባብታት ኢትዮጲያ አብ ትግራይ ዝተፈላለዩ ናይ ገዛን ናይ በረካን እንስሳታተ ዝርከቡ እንትኮን እዚአ ድማ ሓንቲ ካብቶም ናይ በረካ እንሰሳታት እንትትከውን ሰብ ዘይለመደት ወይ ከዓ ዛገራ ተባሂላ ትፍለጥ፡፡

ኣብ መብዛሕትኦም ከተማታት ትግራይን ገጠራት ኣከባቢን ዝርከብ ናይ መዘናጊዒ ቦታ እንትከውን ፑል ተባሂሉ ድማ ይፅዋዕ፡፡ ካልእ ናይ ትግርኛ ሽም የብሉን ፉል ተባሂሉ ይፅዋዕ፡፡

ኣብ ከባቢታት ራያ ብፍላይ ድማ ኣብ ራያ ራዩማ ጎልጎል ራዩማ ዝዝራእ ዝበዝሕ ግዜ ምሸላ ወይ ክዓ ዕፍን እንትከውን እዚ ድማ ራያውያን ከም ገይሮም ግራቶም ከምዝሕልው ኣትክልቶም ከምዝሕልው ሕርሸኦም ከም ዘከናውኑን ዘርእየና እዩ፡፡

እዚ አብ ከባቢታት ትግራይ ሙስሊም ወይ ካዓ ተዋህዶ ወይ ካዓ ክርስትያ ተባሂሉ ናይ ሃይማኖት አፈላላይ ከም ዘየለ ዘርእየና ሓደ ዓብይ ፀጋ ናይ ትግራይ ምኳኑ ዘርኢ እዩ፡፡ እዚ ድማ እቲ ሕብረተሰብ ናይ ሃይማኖት አፈላላይ አብ ውሽጢ ከምዘየለ ዘርኢ እዩ፡፡

መብዛሕትኡ ግዜ መብራህቲ እንትጠፍእ ወይከዓ ፀልማቴ እንትኸውን ወይ ከዔ መብራህቲ አገልጎሎት ከኣብ ዘይብሉ ሰዓት ኣብ ኸባቢ ገጠር ወይኣብ ከባብታት ኸተማ እንረኽቦ ኣቅሓ ሽምዓ ይበሃል።

ኣብ ትግራይ ካብ ዘለው ካብ ከውሒ ተፈልፊሎም ዝተሰርሑ ቤተክርስትያናት ሓደ እንትኸውን ወይ ካዓ ናይ እምነት ቦታ ሓደ እንትኸውን ኣብ ውሽጢ መእመናት ወይ ካዓ ካብ ዓለም መኒኖም ዝኸዱ መነኮሴታት ኣብቲ ውሽጢ ፃሎት እንተብፅሑ ዘርኢ ምስሊ እዩ

እዚ ንርእዮ ዘለና እፅዋት ሓረግ ተባሂሉ ዝፍለጥ እንትኸውን ዝበዝሕ ግዜ ኣብ ከባቢታት ከተማ ኣብ ሓፁር ተንጠልጢሉ ወይ ካዓ ምስ ሓፁር እናተፋሓገ ወይ እናተለጠፈ ዝቦቁል ዓይነት ተኽሊ እዩ

ተማሃሮ ብ ኮምፒዩተር ዝተሓገዘ ናይ ትምህርቲ ወይ ከዓ ትምሕርቶም እንተሳልጡ ዘርኢ ምስሊ እንትከዉን መምህሮም ድማ ጠጠው እሉ ነቶም ተማሃሮ ዝከታተል ዘሎ ሰርዓት የርኢ።

እዚ ቆፅሊ ወይ ከዓ እዚ ዓይነት እፅዋት ኣብ ሓደሓደ ቦታታት ናይ ትግራይ ዝቦቅል እንትከውን ከም ባህላዊ መድሓኒት ዘገለግል እዩ። ንኣብነት ንዓሶ ወይ ከኣ ንረስኒ ምቅናስ እንደገና ድማ ነዓሶ ዝካላከል መድሓኒት እዩ ተባሂሉ ይፍለጥ።

ኣብ ከባብታት ትግራይ ክረምቲ እንትኸዉን ብዝተፈላለዩ ቆጥቋጥን ዝተፈላለዩ ሳዕርን ተሸፊኖም ወይ ክዓ ማዕሪጎም ዘርኢ እንትኸዉን ሩዋታት ትግራይ ድማ መሊኦም ይፈሱ እዮም። እዚ ድማ ዘርእየና ዘሎ ሩባታት ትግራይ ፈሲሶም መሊኦም እንትፈሱ እንደገና ድማ ከባብያቶም ብሓምለዋይ ከምዝተሸፈነ እዩ።

ባናና ካብቶም ኣትክልትን ኣሕምልትም ተባሂሎም ዝፍለዩ ሓደ ውፅኢት ናይ ሕርሻ እንትኸውን ንወድ ሰብ ድማ ከም ምግብነት የገልግል፡፡ ካብኡ ብተወሳኺ ድማ ዓፅሚ የጠንክር ተባሂሉ ብባህላዊ ትሕዝቶ ወይ ብባህለዊ መድሕንነት ንጥቀመሉ ምዃኑ ይገልፅ፡፡

እዚ ጎቦ ገሊላ ዝበሃል እንትከውን አብ ትግራይ አብ ማእከላይ ዞባ ዝርከብ ዓብይ ጎቦ እዩ፡፡ አብ ከባብታት መቀለ ኮይንካ አብ ከባበታት አክሱም፣ አብ ከባብታት ዓድዋ ኮይንካ ዝረአ ጎቦ ድማ እዩ፡፡

ደቂ ኣንስትዮ ተጋሩ ባዕለን ወይ ከዓ መልከዐን ክብ ንከብላ ካብ ዝጥቀማሉ መጋየፅታት ሓደ እንትኸውን እዙይ ድማ ጎባግብ ተባሂሉ ይፍለጥ። ናይ እዝንን ኣብ ክሳድ ዘንጥልጠል ወርቂ ካብ ወርቂ ዝተሰርሐ መጋየፂ ድማ እዩ።

ትግርኛ ካብ ዝተፅሓፉ ፅሑፋት ወይ ክዓ መፅሓፍቲ ሓደ ምንጪ ዓበይቲ ሓሳባት ተባሂሉ ዝፍለጥ መፅሓፍ እንትኸዉን ትርጉሙ ድማ ብመምህር ሚኪኤለ ዮዉሃንስ ዝቐረበ መፅሓፍ ትግርኛ እዩ።

ተምሃሮ ናብ ትምህርት ቤት እንትመፁ ፍልጠት ክቐስሙ ዘይነበሮም ወይከዓ ቅድሚ ሕዚ ዘይፈልጥዎ ዝነበሩ ነገራት ንኽፈልጡ ተባሂሉ ይሕሰብ፡፡ እዚ ድማ ትምህርቲ ናይ ፍልጠት መኣዲ ምዃኑ የሪኤና፡፡ ከምዚ ክኸውን ከሎ ድማ ተምሃሮ ናብ ቤት ትምህርቲ ንኽኣትዉ በሪ ከምዘድልዮም የርኢ፡፡

ኣብ ትግራይ ካብ ዘለው ብሄራት ወይ ክዓ ኣብ ትግራይ ካብ ዘለው ሓደ ናይ ሕብረተሰብ ኣካል ኩናማ እንትከውን ናይ ኩናማ ደቂ ተባዕትዮ ናይ ፀጉሮም ዝስርሕዎ ፀጉሪ ኣሰራርሓ የርኢ፡፡

እዚ ንርኦ ዘለና ምስሊ ኮፍ መበሊ ወይካዓ መዕረፊ ቦታ እንትከውን ናይ ቀደም ወይካዓ ኣብ ጥንቲ ሰዓት ናይ ኣጋይሽ ወይከዓ ሕብረተሰብ ኮፍ ዝብለሉ ዝዘናግዓሉ ዝነበረ ቦታ።

እዚ ባንዴራ ሞዓም ኣንበሳ ወይ ከዓ ሰብዓ እንደርታ ተባሂሎም ዝጽውዑ ኣብ ትግራይ ካብ ዘለዉ ናይ ኩዑሾ እግሪ ጋንታ እንትኮኑ መለለዩኣም ድማ እዩ።

ኣብ ትግራይ ዝተፈላለዩ ናይ መስርሒ ቦታታት ዘለዉና እንትኾኑ እቶም ፍሉጣት ናይ መስርሒ ቦታታት ዝበሃሉ ድማ ኣኽሱም ሓደ እዩ፡፡ እዚ ድማ ኣብ ኣኽሱም ካብ ዝርከቡ ናይ ብዃዕቲ ናይ ዝተረኸቡ ናይ ቀደም ናይ ተጋሩ ኣቦታት ዘርኢ ምስሊ እዩ፡፡

ብሽኬሌታ ተባሂሎም ካብ ዝፍለጡ ሓደ እንትከውን መብዛሕትኡ ከባቢታት ትግራይ ካብን ናብን ንምጉዕዓዝያ ብፍላይ ድማ ሓደ ሰብ ተሰቂሉ ካብን ናብን ከም መጋዓዓዝያ ዝጥቀመሉ ሓደ ዓይነት ናይ ትራንስፖርት ወይ ከዓ ተሽከርከርቲ እዩ፡፡

ኣብ ትግራይ ብበዝሒ ካብ ዝፍለጡ ናይ ጥበብን ባህልን መሰረት ዝገብሩ ወይከኣ ብጥበብ ባህልን መሰረት ዝስርሑ ዝተፈላለዩ ዓይነት ኣቕሓታት ዘለዎ እንትኾኑ እዚ ድማ ናይ ልዕሊ ፌርኔሎ መቐመጢ ፈሓም ዝኾነ ብጥበብ ናይ ተጋሩ ዝስራሕ ውፅኢት እዩ፡፡

እዚ ቅርፃ ቅርፂ ዘርኢ ምስሊ እንትከውን ብዙሕ ግዜ ኣብ ከባቢ ኣዳራሻት ወይ ከዓ ኣብ ከባቢ መሰብሰቢ ዝርከብ እዩ፡፡ እዚ ቅርፃ ቅርፂ ፋውንቴን እንዳተባሃለ ዝፅዋዕ እንትከውን ማይ ንላዕሊ ዝረጪ ድማ ኣለዎ፡፡

ኣብ ኣኽሱም ኣብ ትግራይ ካብ ዝርከቡ ዝተፋላለዩ ዩኒቨርስታት ኣብ በሮም ዝተፈላለየ ቅርፃ ቅርፂ ዝጥቀሙ እንትኾኑ እዚ ድማ ናይ መኻይን ጠጠው መበሊ፣ ኣጋይሽ መፀበይ ወይከዓ ነቲ ዩኒቨርስቲ መፀባበቒ ኢሎም ዝሓስብዎ እንትኾኑ እዚ ድማ ኣብ ህንፀቱ ዘይተወድአ ወይከዓ አብ ህንፀት ዘሎ ናይ በሪ ኣኽሱም እዩ፡፡

ኣብ ዝተፈለላዩ ገዛውቲታት ወይ ካዓ መንበሪ ገዛታት እንረኽቦ እንኽእል ደቂ ኣንስትዮ ደቂ ተባዕትዮ ፀጉሪ መለስለሲ ወይ ካዓ ፀጉሪ መመላኽዒ ተባሂሉ ዝፍለጥ ሓደ ቅብኣት እንትኸውን እዚ ድማ ካብ ኣቫካዶ ዝስራሕ ቅብኣት እዩ።

ኣብ ዝበዝሑ ከባብታት ትግራይ ኣብ ገጠር ወይ ካዓ ኣብ ገጠር ዝነብሩ ሕ/ሰብ ኣብ ከተማ ምህርቶም ሕዞም ብምምፃእ ኣብ መታዓዳደጊ ቦታ ንብረቶም እንትሸጡ ወይ ከዓ ናይ ሕርሻ ምህርቶም እንትሸጡ ዘርኢ ምስሊ እዩ።

መጋየፅን መመላክዕን ዘርኢ ምስሊ እንትከውን ኣብ ደቂ ኣንስትዮ እሕዋትና ወይከዓ ደቂ ኣንስትዮ ተጋሩ ዝመላከዓሉ ቦታ ፀጉሪ መስተካከሊ ቦታ ከም ሻምፖ ኮይኑ ዘገልግል ወይከዓ ንፀጉሪ መፅረይ ኮይኑ ዘገልግል ኣቕሓ እዩ።

ዝተፋላለዩ ድርጅታት ዝተፋላለዩ ኣካላት ወይ ከኣ ግለ ሰባት ዝሰርሕዎ ቦታ ዝሰርሕዎ ስራሕታት ንምፍላጥ ናብ ህዝቡ ንምብፃሕ ወይ ከኣ ብዝተፋላለየ ማዕከናት ብምፍናዉ ብዝተፋላለየ መፋለጢ ይጥቀሙ እዚ ድማ እንኳዕ ብደሓን መፃእኹም ዝብል ናይ ኣከሱም ዩኒቨርሲቲ መፋለጢ እዩ፡፡

እዚ መፅሓፍ ቁድስ ወይ ከዓ ኣብ ከባቢ ቤተ ክርስትያናት ክንረክቦ እንክእል ናይ መፅሓፍ ወይ ከዓ ሃይማኖታዊ ትሕዝቶ ዘለዎ መፅሓፍ እንትከውን ሰይጣን ከመይ ጌርና ከም ክንቃለስ ከም ዘለና ሰይጣን ምስ እዝጋቤሔር ኮይና ከምእንቃለሶ ዘርእየና መፅሓፍ እዩ፡፡

እዚ ምስሊ ዘርእየና ሕጂ ኣብ ትግራይ ዘሎ ወድዓዊ ኩነታት ዘርኢ እንትከውን ተፈናቀልቲ እቲ ክልል ወይ ክዓ እዚ ክልል ኣብ ሰልፊ ወፂኦም ናብ መረበትና መልሱና ወይ ከዓ ናብ ቦታና መልሱና ዝብል ተቃውሞ ፖለቲካ የርኢ፡፡

እዚ ካብቶም ኣብ ትግራይ ካብ ዝርከቡ መልከዐ መሬት ወይ ከዓ ናይ መልክዕ ምድሪ ኣቀማምጣ ጎቦ ተባሂሉ ዝፍለጥ እንትከውን ኣብ ከባቢታት ትግራይ ዝርከቡ መልከዐ መሬት ዝገልፅ እዩ፡፡ እንደገና ድማ ኣግራብ ዝተሸፈነ ጎቦ ይከውን፡፡

ኣብ ዓበይቲ ኸተማታት ትግራይ ወይ ካኣ ዓበይቲ ኸተማታት ኢትዮጲያ ንወዲሰብ መዝናነይ ወይ ካዓ ነቲ ሕብረተሰብ መዝናነይ ተባሂሎም ዝስርሑ ኣካላት ናይ ሓደ ሆቴል እንትኾኑ እዚ ድማ መሐምበሲ እዩ። መሕምበሲ ወድ ደቂሰባት ኣብ ውሽጢ ማይ ኣትዮም ሰውነቶም ዘዝናንይሉ ቦታ ይኸውን።

ሕልኮ ተባሂሉ ዝፍለጥ ባህላዊ ቅልስ እንትከዉን ኣብ ከባቢ ራያ ዝዝዉተር ባህላዊ እስፖርቲ እዩ፡፡ እዚ ድማ ናይቲ ሕብረተሰብ መግለፂ ይከዉን ፡፡

ኣብ ቀረባ ጊዜ ሙስሊም ደቂ ኣንስትዮ ሕጃብ ተኸዲንክን ናብ ትምህርቲ ቤት ኣይትኣትዋን ብምባል ካብ ትምህርቲ ዝተኣገዳ እንትኾና እዚ ዘርእየና ደሎ ድማ ደቂ ኣንስትዮ ትግራይ ወይ ከዓ ድማ ሙስሊም ደቂ ኣንስትዮ ተጋሩ ሕጃብ መሰልና እዩ ኢለን ሰላማዊ ሰልፊ ተቓውሞ እንተስማዓ የርኢ፡፡

እዚ ቅዲ ክዳን ዝበዝሕ ሰዓት ሱፍ ደቂ ኣነስትዮ ተጋሩ ኣብ ግዜ ጉዳይ ወይ ከዓ በዓል ዘስርሐኦ ፋሽን እንትከውን ሹፈን ተባሂሉ ድማ ይፍለጥ፡፡

ኣብ ቤት ትምህርቲ ተመሃሮ ወይ ከዓ ትሕቲ ዕድመ ተመሃሮ እንትመሃሩ ምርኣይ ዝተለመደ እዩ ። እዚ ድማ ተመሃሮ ኣብ ትምህርቲ ናይ ፀባ ናይ ምግቢ ስነ ስርዓት እንተ እንተካይድ ዘርእየና ሓደ ፖለቲካዊ ትሕዝቶ ዘለዎ ናይ ዜና ኣገልግሎት እዩ።

ደቂ ኣነስትዮ ክልልና ዝተፈላለዩ ዓይነት ክዳናት ክክደና ከም ዝክእላ እንደገና ድማ ግዝኡ ግዜ ዝጠልቦ ክዳውንቲ ክክዳና ከምዝክእላ ዘርኢ ምስል እንትከውን ናይ ፋሽን ውድድር ድማ እዩ፡፡

ሶስ ተባሂሉ ናይ ዝፍለጥ ድርጅት መፍለይ ወይ ከዓ በንደራ እንትከውን ሕዚ ድማ ብፍላይ ኣብ ከባቢታት ትግራይ በቲ ኩናት ተጎዲኦም ዘለዉ ኣካላት ንምሕብሓብ እንደገና ደሞ ናይ ዝትፈላለዩ ገበርቲ ሰናይ ተራድኦ ብምግባር ዝፍለጥ ድርጅት ባንደራ እዩ፡፡

ኣብ ትግራይ ካብ ዝተፈላለዩ ውፅኢታት ብፍላይ ድማ ካብ ብረታት ተቀሪፆም ዝወፅኡ ዝተፈላለዩ ጥበባት ዝዓረፎም ናይ ንግዲ ወይ ከዓ ንንግዲ ዝውዕሉ ዝተፈላለዩ ነገራት ከምርት ከምዝክእል ዘርእየና ምስሊ እዩ።

ኣብ ሓፈሻዊ ሸቀጣሸቀጣታት ዝተፈላለዩ ዓይነታት ምህርቲ ክንረክብ እንክእል እንትከውን ብፍላይ ድማ ብዕሹግ ዝመፁ ዝተፈላለዩ ምህረትታት ምርካብ ልሙድ እዩ። ካብኡ ቀፂሉ ድማ ናይ ደቂ ኣንስትዮ ኣሕዋትና ናይ ደቂ ተባዕትዮ ኣሕዋትና መልክዕ መፀባበቂ ተባሂሎም ዝፍለጡ ምህርትታት ምርካብ ግድን እዩ።

እዚ ደቂ ኣነስትዮ ትግራይ ኣብ ኣሸንዳ ባዓል ወይ ከዓ ናይ ደቂ ኣነስትዮ በዓል ተባሂሉ ዝፍለጥ ኣሸንዳ ወይ ከዓ ወሪ ዝጥቀማሉ ኣብ ርእሰንን ኣብ ክሳደንን ብምግባር ንመጋየፂ ዝጥቀማሉ እዩ፡፡

ኣብ ዓበይቲ ኸተማታት ትግራይ መቐለ፣ ሽረ፣ ዓዲግራት፣ ኣኽሱም ዝተፈላለዩ ወሃብቲ ግልጋሎት ወይ ከዓ መዘናግዒ ዝብሃሉ ቦታታት እንትህልዉ እዚ ድማ ካብቶም ዓበይቲ ዝብሃሉ መዘናግዒ ትካላት ሓደ እዩ።

ኣብ ትግራይ ካብ ዝርከቡ ናይ ቅርፅን ፡ቅርፃ ቅርፅን ወይ ኸኣ ጥበብን ባህልን ትሕዝቶ ዘለዎም ካብ እምኒ ዝተፀረቡ፣ ካብ ዓንጋሮ ዝተሰርሑ ፣ካብ ጣውላ ዝተፀረቡ ናይ ትግራይ ጥበባት ዘርእዩ ምስልታት ኣብ ከባብታት ኣኽሱም እንረኽቦም ዓይነት እዮም፡፡

እንኳዕ ደሓን መፃኩም ገዛ ኣባዳማ ዝብል ምልክት ዘለዎ እንትከውን እዚ ድማ ኣብ ከተማታት ትግራይ ኣብ መብዛሕትአን ከተማታት ትግራይ ዝርከብ ናይ ቤት ምግብን መስተን ሓደ ኣካል እዩ፡፡

እዚ አብ ከባቢታት ትግራይ ዝዝውተር ዝነበረ ናይ ቀደም ዓይነት ምግቢ እንትኸዉን ብርኩታ ተባሂሉ ድማ ይፍለጥ አብ እምኒ ተጠቅሊሉ ከም ቅጫ ኾይኑ ንኽወፅእ ብሓዊ ተጠቢሱ አፍቲ እምኒ አብ ዝረሰነ እምኒ ዝጥቅለል ኮይኑ ድማ ይስራሕ።

ወዲሰብ ዝነብረሎም ወይ ከዓ ዘፅልለሎም ካብ ዝግባእ ሓደ መንበሪ ገዛ እዩ። ብፍላይ ድማ ኣብዚ ሕጂ ሰዓት ተለሚዱ ደሎ መንበሪ ገዛ ኮንደምኒየም ወይ ከዓ ናይ ሓባር ገዛ ተባሂሉ ዝፍለጥ እዩ። እዚ ድማ ኮንደምኔም ዘሪኤና ምስሊ እዩ።

ኣብ ትግራይ ተፈጢሩ ዝነበረ ናይ ፖለቲካ ህልቂት መብዛሕትኡ ከተማታት ትግራይ ብኩናት ዝተጎድኡ እንትኸውን እዚ ድማ ካፍቶም ብሓደ ብኩናት ዝተጎድኡ ሓደ ናይ ገዛ ምስሊ እዩ።

ከባብታት ዓዲ ግራት ዝቦቅል ናይ ሕርሻ ወይ ከኣ ከም ሕርሻ ዝጥቀሙሉ ወይ ከኣ ከም ፍልፍል ኣታዊ ዝጥቀሙሉ ዓይነት ዘራእቲ እንትኸዉን በለስ ተባሂሉ ደማ ይፍለጥ። በለስ ኣብ ከባቢ ክረምቲ ዝቦቅል ናፍረ ዘውፅእ ከም ምግብነት ዘገልግል ናይ ሕርሻ ውፅኢት እዩ።

ትግራይ ብዝተፈላለዩ ጥበባትን ባህልታትን ዝፍለጥ እንትከውን እዚ ድማ ናይ ጀበና፣ ጀበና መቀመጢ፣ ዕጣን መጠሺ ካብ ጭቃ ፈልፊሎም ዘስርሕሉ ቦታ ዘርእየና እቲ ምህርቶም ድማ ናብ ዕዳጋ ኣቅሪቦም ናብ ሕብረተሰብ ዘብፅሕሉ ቦታ ዘርኢ ጥበብን ባህልን እዩ።

ኣብ መብዛሕቲኡ ከባብታት ራያ ጎበዛት ወይ ከዓ ደቂ ተባዕትዮ ደቂ ዓዲ ተኣኪቦም ጅግንነት ንምርኣይ በትሪ ሒዞም ዝቃሳቀሱ እንትኮኑ ኣብ ከባቢ ማዓንጠኦም ድማ ሽርጥ ተወዚፎም ዝረኣዩ እዮም።

ተምሃሮ ናብ ቤት ትምህርቲ ኣብ ዝኣትዉሉ ስዓት ዘርእየና ካብ ቀዳማይ ክፍሊ ጀሚሩ ንላዕሊ ትምህርቲ ዝሓወሰ ይከውን ።

ዝተፈላለዩ ትካላት ናይ ባዕልቶም መለለይ ናብ ካሊእ ትካል ናብ ካሊእ ትካለ መለለዪ እንትህሉ እዙይ ዝርአየና ዘሎ ድማ ናይ መቐለ ዩኒቨርሲቲ መለለዪ ባንዴራ እዩ።

ደቂ ኣንስትዮ ክልልና ንመመላክዒ ወይ ከዓ መፀባበቒ ሰውነተን ዝተፈላለዩ ዓይነት ነገራት ዝጥቀማ ምንባረን ዘርኢ እንትኸውን እዚ ድማ ካብ ወርቂ ዝተሰርሐ ጎባጒብ ተባሂሉ ዝፍለጥ ኣብ ክሳድ ደቂ ኣንስትዮ ዝግበር መመላኽዒ ወይ ድማ መጋየፂ

እዚ ምስሊ ዘርእየና ናይ ጀነራል ሓየሎም ሓወልቲ እንትኸውን፣ ኣብ ከተማ ሽረ እንዳስላሴ ኣብ ማእኸል ከተማ ተቐሪፁ ወይካዓ ብሓወልቲ መልክዕ ተቐሚጡ ይርከብ፡፡

ተፈጥሮ ዝተዓደለትና ወይ ክዓ ንደቂ ሰባት ተፈጥሮ ካብ ዝዓደለቶም ሓደ ናይ ብርሃን ስርዓት ፀሓይ እዩ። ፀሓይ ድማ ብምብራቕ ወፂኡ ብምዕራብ ይኣትዉ። እዚ እንሪኦ ደለና ድማ ፀሓይ ናብ ሰፈራ እንትትኸይድ ወይ እንትትዓርብ እትህቦ ድምቀት ዘርኢ ተፈጥሮ እዩ።

እዚ ኣብ ከባቢታት ትግራይ ካብ ዘለዉ ናይ ቀደም ወይ ካዓ ናይ ጥንቲ መቓብራት ዘርኢ እንትኸውን ኣብ ኣኹሱም ፍሉይ ሽሙ ድማ ሓወልቲ ተባሂሉ ኣብ ዝፍለጥ ከባቢ ዝርከብ ናይ ነገስታት መቓብር እዩ

እዚ ባንዴራ ናይ ሕቡራት መንግስትታት ባንደራ እንትከውን ኣብ ዝተፈላለዩ ክፍሊ ዓለማት ወይ ከዓ ኣብ ዓለምና እንዳተዛዋወሩ ዝተፈላለዩ ሓገዛት ዝህብ ምኳኑ የርድእ፡፡

ሓደ ሕብረተሰብ ኣብ ኢትዮጲያ ይኩን ኣብ ትግራይ ክረክቦም ካብ ዝግባእ መሰላት ወይ ከዓ ክረክቦም ካብ ዝግባእ ሓደ ትካል ናይ ሃይማኖቱ ዘሳልጠሉ ወይ ከዓ ሃይማኖቱ ዘክብረሉ ቦታ እዩ። እዚ ድማ ሃይማኖት እስልምና ዝክተልሉ ቦታ እንትከዉን መስጊድ ድማ ይበሃል።

ኣብ ትግራይ ካብ ዝዝውተሩ ናይ ባህላዊ ሙዚቃታት ሓደ ኣብ ዝተፈላለዩ ናይ መዐንደሪ ቦታ ወይከዓ ኣብ ዝተፈላለዩ ባህላዊ ትሕዝቶ ዘለዎም እንዳ ምግብን እንዳ መስተን ዝግበር ናይ ሙዚቃ ተዋፅኦ ሓደ እዩ፡፡

ከባቢታት ትግራይ ብጎቦ ዘግይፁ ብጎቦ ዝተከበቡ እንደገና ድማ መልክዐ ምድሩ ዝበዝሕ ጎቦታት ምካኑ ከም ዘርእ እዚ ድማ ኣብ ከባቢ ክረምቲ ጎቦታት ትግራይ ብሓምለዋይ ዝሽፈኑ ምኳኖም እዩ፡፡

ናይ ቀደም ወለዲ ንዝተፋላለዩ ባዓላት ወይ ከዓ ናብ ዝተፋልለዩ ጉዳያት ንክከዳ ወይ ንከማላከዓ ወይ ከዓ ንመፀበቂ ኢለን ኣብ እዝነን ኣብ ላዕልን ታሕትን ዝስቆራ እንትኮና እዚ ድማ ኣዴና ኣብ እዝነን ኣብ ክልቲኡ ቦታ ተሰቊረን የርእየና፡፡

ካብ ዓይነታት ኣትክልትን ኣሕምልትን ሓደ እንትከውን ንምግብነት ዘገልግል እዩ፡፡ ኣብ ዝተፈላለዩ ከባቢታት ትግራይ ድማ ብመስኖ ዝወቅል ዓይነት ተክሊ እንትከውን ሓምሊ ተባሂሉ ድማ ይፍለጥ፡፡ ረጉድ ጉንዲ ዘለዎ ከም ዝኮነ ድማ የርእየና፡፡

ሓደ ሕ/ሰብ ኣብ ዝረክቦም መሰረታዊ ግልጋሎት እቲ ሓደ ካብን ናብን ምቅስቃስ ወይ ክዓ ምጉዕዓዝ እዩ፣ እዚ ድማ ሓደ ሕ/ሰብ ካብ ሃደ ሃገር ናብ ካሊእ ሃገር ካብ ሓደ ክልል ናብ ካሊእ ክልል ንክከይድ ናይ ኣየር መንገዲ ከም ዘድልዮ እዩ፣ እዚ ድማ ዘርእየና ናይ ኣየር ወይ ክዓ ትግራይ ክልል ኣየር መንገዲ መጓዓዓዝያ ከምዘሎ እዩ፡፡

እዚ ካብ ካብቶም ከባቢታት ትግራይ ዝዝውተሩ ጫማታት ሓደ እንትኸዉን ካብ ጎማን ካብ ሻራን ዝተሰረሐ ምኻኑ የርእየና። እዚ ድማ ኣብ ከባቢታት ትግራይ ወይ ከዓ ሙቐት ኣብ ዝበዘሖም ከባቢታት ትግራይ ዝዝውተር ዓይነት ጫማ እዩ።